ዜና ኣውታር፡- ዜና ኣውታር ማለት ፍልፍል ፍልጠት ወይ ከዓ ፍልፍል ሓበሬታ ቦታ እንትኸውን ኣብዚ ሕዚ እዋን ድማ እቲ ሓበሬታ ብማሕበራዊ ሚድያ ኣቢሉ ናብ ህዝቢ እንዳቀረበ ይርከብ። ንስኹም መልእክቲ ብማሕበራዊ ሚድያ ዲኹም እትረክቡ ወይ ከዓ ብካልእ መንገዲ?

መጋየፂ፡- መጋየፂ ማለት ሓደ ሰብ መልክዕ ክውስክ ኢሉ ዝጥቀመሎም መሳርሒታት እዮም። ካብቶም መሳርሒታት ሓደ ናይ እዝኒ ናይ ክሳድ ዝተፈላለዩ እዮም። ንሳቶም ድማ ካብ ዝተፈላለየ ማዓድናት ይስርሑ። ከም ወርቂ፣ ቡሩር ዝተፈላለዩ ዓይነት ማለት እዩ። እቲ ዝከበረ መጋየፂ እንታይ ይመስለኩም?

ማሽናት፦ ማሽናት ማለት ንወዲሰብ ከገልግሉ ኢሎም ዝተሰርሑ ብሳይነሳውያን እንትኾኑ ብዙሕ ዓይነት ማሽናት እውን ኣለው። ከም መኪና፣ መጎጎ ዝኣምሳሰሉ ኣብነት መሽናት እዮም፡፡ ንስኩም ከ ኣብ ገዛኩም ብደንቢ ትግልገልዎ ማሽን ኣለኩም ዶ?

መፋለጢ፡- መፋለጢ ማለት ሓደ ነገር ወይ ስራሕካ ወይ ዝተፈላለዩ ነገር ንምፍላጥ ኢልካ እትጥቀመሉ ሜላታት ማለት እዩ፡፡ ካብዞም ሜላታት ሓደ ድማ ማሕበራዊ ሚድያ ክኮን ይክእል ወይ ድማ ብባህላዊ ብጡርንባ ብዝተፈላለዩ ነገራት ሓሳብካ ክትገልፅ ትክእል ኢካ፡፡ ንስኩም ከ እንታይ ዓይነት ትጥቀሙ?

መስተታት ኣብ ክልተ ይምቀሉ ባህላዊ መስተን ዘመናዊ መስተን ይባህሉ። ባህላዊ መስተ ማለት ከም ስዋ፣ ሜስ እንትኸውን። ዘመናዊ መስተ ድማ ከም ቢራ፣ ውስኪ ፣ወይኒ እዩ ። ንስኩም ከ ባህላዊ መስተ ድኹም ትመርፁ ወይ ዘመናዊ መስተ?

ትምህርቲ፡- ትምህርቲ ንሓንቲ ዓዲ ዕብየት መሰረት እንትኸውን ብትምህርቲ ዝማዕበለ ማሕበረ ሰብ ንባዕሉ ይኹን ኣብ ሃገሩ ኣብ ዝሓሸ ደረጃ ናይ ምብፃሕ ዓብይ ተኽእሎ ኣለዎ፡፡ ትምህርቲ ብጣዕሚ ዓብይ እዩ ኢለ ይሓስብ ኣነ፡፡ ንስካትኩም ኸ እንታይ ትሓስቡ?

ስራሕ ከምዝመስለኒ ወዲ ሰብ ተዘይሰረሐ ክነብር ኣይክእልን እዩ። ብዙሕ ዓይነት ስራሕ እውን ኣለው። ብሕጊ ዝተፈቆዶ ስራሕ ብሕጊ ዘይተፈቆዶ ስራሕ ወዲ ሰብ ብሂወት ክነብር ኢሉ ንሰብ ክብድል ይክእል እዩ። ንስኩም ከ ብሂወት ክትነብሩ ኢልኩም ንሰብ ትብድሉ ዶ?

ቤት ምግብን መስትን ቤት ምግብን መስትን ወዲ ሰብ ቅርሹ ከፊሉ ዝግልገለሎም ቦታ እንትኮኑ ኣብቲ ዝግልገልሉ ቦታ ድማ ምግብን መስተን ይርከቡ። ንስኩም ከ ኣብ ከባቢኩም ትፈትውዎ ቤት ምግቢ መስተን ኣለኩም ዶ?

ፋሽን፦ ፋሽን ማለት ካብ ግዘ ናብ ግዘ እናተማሐየሸ ዝመፅእ ናይ ጥበብ ውፅኢት ኮይኑ ከም ኣከዳድና፣ ናይ ጫማ፣ ኣከዳድና ናይ ኽዳን ለውጢ ዘምፅእ እዩ። ኣብ ዓለምና ብዙሕ ዓይነት ፋሽን ይኽተሉ። እቲ ናይ ዓድና ፋሽን እንታይ ይመስለኩም?

ተፈለጥቲ ሰባት ዝበሃሉ ብማሕበረሰና ዝፍተዉን ዝፍለጡን እዮም። እዞም ሰባት እዚኦም ድምፆም እዉን ብጣዕሚ እዩ ሓያል ድምፆም ተጠቂሞም ብዙሕ ነገር ክገብሩ ይኽእሉ። ንስኹም ከ ተፈለጥቲ ሰባት ምኾንኩም ንምንታይ ትጥቀምሉ ኔርኩም?

መጋየፅን መመላክዕን፡ መጋየፅን መመላክዕን ካብ ጥንቲ ሒዙ ዝመፀ እንትከውን መብዛሕትኡ ግዜ ድማ ደቂ ኣንስትዮ ይጥቀማሉ። ኣብዚ ሒዚ እዋን ግን ደቂ ተባዕትዮ እውን እናተጠቀሙ ይርከቡ። ንስኩም ከ ደቂ ኣንስትዮ ክጥቀማ ይግባእ ወይስ ደቂ ተባዕትዮ ክጥቀሙ ይግባእ?

ናይ ገዛን ቢሮን ኣቁሑ :ናይ ገዛን ቢሮን ኣቁሑ መብዛሕቲኡ ግዜ ካብ ተኽሊ ይስርሑ ።ከም ጠረጴዛ ኣርማድዮ ዝኣመሳሰሉ እዮም ።ዝኹሉ ንምስራሕ ኢልካ ተኽሊ ንምቁራፅ ኣገባብ ኢልኩም ትሓስቡ ዶ ?

ሙዚቃ መዚቃ ማለት ወድ ሰብ ሓሳቡ ንምግላፅ ስሚዒቱ ንምግላፅ አእምርኡ ንምሕዳስ ንምዝንጋዕ ዝጥቀመሉ መሳርሒ እዩ ንስኩም ከ ካብ አብ ዓድና ዘለው ቅድም መዚቃታት እንታይ ትመርፁ ወይ ከዓ እንታይ ትፈትው ።

እፅዋት እፅዋት ማለት ዓይነታት ተኽልታት ኮይኖም ከም መድሓኒት ንምስራሕ ገዛ ንምስራሕ ንጥቀመሎም እዮም፡፡ ኣብዚ ሕዚ እዋን እፅዋታት ቁፅሮም ኣብ ምቕናስ ይርከቡ፡፡ እዚ ድማ ምኽንያቱ ኣግባብ ብዘይኮነ ምቑራፅ እዩ፡፡ ተኽሊ ምቑራፅ ኣግባብ እዩ ኢልኩም ትሓስቡ ዶ?

ቤት ምግብን መስተን፡- ቤት ምግብን መስተን ኣብ ዙርያና እንዳስተውዐልና ንርከብ ንኾን ኢና፡፡ ቤት ምግብን መስተን ማለት ቅርሽካ ከፊልካ እትስተኣነገደሉ ቦታ እዩ፡፡ ኣብቲ ዙርያና ድማ ብዙሕ ዓይነታት ኣለዉ፡፡ ክትምገብ ትኽእል ኢኻ፣ ክትሰትይ ትኽእል ኢኻ፡፡ ንስኹም ከ ኣብ ገዛኹም ዶ ምስታይ ትፈትዉስ ወይስ ኣብ እንዳ ምግቢ?

ሃይማኖት ሃይማኖት ማለት ናይ እምነት ድርጅት ማለት እዩ። ኣብ ዓለምና ድማ ብዙሕ ናይ እምነት ድርጅታት ኣለዉ። ካብቶም ብዙሓት ሓደ ክርስትና እስልምናን ዝኣመሰሉን እይም ንሶም ከ እንታይ ዓይነት ናይ ሃይማኖት ድርጅት ትጥቀሙ?

ትምህርቲ ፦ ትምህርቲ ንሓንቲ ዓዲ ዕብየት ዓንዲ ሑቐ እዩ። ትምህርቲ እንተዘይህሉ ነይሩ ኣብቲ ከተማ እንሪኦ መኪና ይኩን ሞባይል ይኩን ዝተፋላለዩ ኢሌክትሮኒክስ ኣይምተሰርሐን ነይሩ። ትምህርቲ ኣድላይ ድዩ ወይስ ኣድላይ ኣይኮነን?

ባህላዊ ሕክምና :- ባህላዊ ሕክምና ማለት ካብ ቀደም ወለድና ዝምጸ ናይ ሕክምና ስርዓት እንትኸዉን እቲ ሕክምና ድማ ተኽልታት ብምጥቃም ዝካየድ እዩ። ንስኹም ባህላዊ ሕክምና ዶ ትምርጹ ወይ ክዓ ዘምናዊ ሕክምና?

ሃይማኖት ማለት ሓደ ሰብ ፈጣሪ እኒሆ ኢሉ እንትኣምን እንተኮይኑ ሃይማኖት ኣለዎ ይበሃል። ኣብ ዓለምና ብዙሕ ሃይማኖታት እንትህልዉ ካብቶም ነዊሕ ዕደመ ዘለዎም ሃይማኖታትት ድማ ክርስታይነት እዩ። ክርስትያን ክንደይ ዓመት ዝገበረ ይመስለኩም?

ማሺናት ማሺናት ማለት ናይ ኤለክትሮኒክስ ወፅኢት ኮይኖም ዓላምኦም ድማ ወድሰብ ሂወቱ ንምስትክካል ወይ ከዓ ንምቅላል ዝሰርሑ እዮም። ከም መኪና፣ መጎጎ ዝኣመሳሰሉ ኣብነታት መሽናት እዮም። ንስኩም ኣብ ገዛኩም እንታይ ዓይነት ማሽን ኣለኩም?

መዝናነይ ቦታ :- መዝናነይ ቦታ መብዛሕትኡ ግዜ ሰብ ኣእምርኡ ነፃ ንምግባር ዝኸዶ ቦታ እዩ። ከም ባሕሪ ኣትኽልታት ዝበዞሖም ቦታ ክኾኑ ይኽእሉ እዮም። ክትዘናግዑ ናበይ ቦታ ትከዱ?

ትራንስፖርትን ተሽከርከርትን፦ ትራንስፖርትን ተሽከርከርትን አብዚ ኸዚ እዋን ወሳኒ ብዝኮነ ኩነታት እዩ በፂሑ ዘሎ። ምክንያቱ ሓደ ቦታ ናብ ካሊእ ቦታ እንትንንቃሳቀስ ግዴታ ተሽከርካሪ የድልየካ። አብ ዓለምና እቲ ቡዙሕ ቅርሺ ኸፊልካ እትጎዓዘሉ መሳርሒ ተሽከርካሪ እንታይ ይበሃል?

መስተታት -መስተታት ኣብ ክልተ ይምቀሉ። ባህላዊ መስተን ዘመናዊ መስተን ይበሃሉ። ባህላዊ መስተ ዝበሃሉ ከም ስዋ ፣ሜስ ዝኣመሳሰሉ እንትኮኑ ዘመናዊ መስተ ዝብሃሉ ድማ ከም ቢራ ፣ዊስክ ፣ዋይይ እዮም። ንስኩም ባህላዊ መስተ ዶ ትመርፁ ወይ ከዓ ዘመናዊ መስተ?

ታሪክን ተፈጥሮን፦ ታሪክን ተፈጥሮን ናይ ሓደ ቦታ ንምግላፅ ፈለማ ነስተውዕሎ ኣለና እዚ ቦታ ፀኒሕና ክንገልፆ ማለት እዩ። ንስኹም ኸ ኣብ ከባቢኹም ዘስተወዐልክሞ ታሪክን ተፈጥሮን ኣለኹም ዶ?

ዜና ኣዉታር ዜና ኣዉታር ማለት ወድሰብ ፍልጥትን ሓበሬታን ዝረክበሉ ቦታ ማለት እዩ ከም ድምፂ ወያነ፣ ትግራይ ቲቪ ዝኣመሳሰሉ ምልክታት ወይ ኣብነታት ዜና ኣዉታር እዮም ንስኩም ከ ኣብ ገዛኩ ታይ ዓይነት ዜና ኣዉታር ትጥቀሙ?

ስፓርማርኬት ኣቁሑ ኣቁሑ ሎሚ ኣብ ሱፐርማርኬትን ኣብ ዓበይቲ ድንኳናትን ይርከቡ። ከምዚ ከምዚ ናይ ቀደም ኣብ ዕዳጋ ዝርከብዎም ዝነበሩ ኣይርከቡን ዘለዉ ንስኩም ከ ኣቅሓ ንምግዛእ ዕዳጋ ዲኩም ትከዱ ስፓርማርኬት ዲኩም ትከዱ ወይስ ድንኳን?

ጫማ ማለት ወዲሰብ ኣብ እጉሩ ምንም ዓይነት ችገር ከይበፅሖ ኢሉ ዝገብሮ እዩ ካበኡ ሓሊፉ ድማ ንመጋየፂ ኢሉ ንጥቀመሉ። ንስኩምከ ኣብ ቀረባ ግዜ ቅርሺ ጫማ ከፊልኩም ዝገዛእኩሞ ተስታውስዎ ዶ?

ገዛን መንበርን ገዛን መንበርን ንወዲ ሰብ ካብዞም ዘድልዩ መሰረታዊ ነገራት ሓደ እንትኾን ገዛ ድማ ካብ ዝተፈላለየ ነገር ይስራሕ። ካብ ስሚንቶ ፣ካብ ተክልታት ይሰራሕ። ገዛ ንምስራሕ ኢልካ ተኽልታት ምቁራፅ ኣድላዪ ድዩ?

ዜና ኣውታር! ዜና ኣውታር ማለት ዜና ዝሓልፈሉ ወይ ከዓ መልእኽቲ ዝሓልፈሉ ቦታ እንትከውን ከም ትግሪይ ቲቪ ድምፂ ወያነ ዝአመሳሰሉ ዝሓልፍሉ እዪ። ድምፂ ወያነ ካብ ዝምስረት ክንደይ ዓመት ዝገብረ ይመስለኩም?

ስራሕ:- ስራሕ ማለት ወድ ሰብ ብህይወት ክነብር ኢሉ ዝገብሮም ምንቅስቃሳት ማለት እዩ። ብዙሕ ዓይነት ስራሕ እውን ኣለው ከም መንግስቲ ስራሕ ፣ናይ ጉልበት ስራሕ ዝኣመሳሰሉን እዮም ። ሓደ ሰብ ስራሕ እንተዘይሰርሕ ከመይ ኢሉ ዝነብር ይመስለኩም ኣብዛ ዓለም ?

ሕብረተሰብን ስደራ ንሓንቲ ዓዲ ዕብየት ዓብይ አስተዋፅኣ ይህቡ ስደራ ሕብረተስብ እንትምስርት አቦ እኖ ቆልዑ ድማ ስደራ ይምስርቱ ንስኩም ከ ምስ ዓበኩም ክንደይ ቆልዑ ናይ ምውላደ ዕላማ አለኩም?

ኤሌክትሮኒክስ ንወዲ ስብ ክጠቅሙ ኢዮም ተባሂሎም ብ ሳይንቲስ ምሁራን ዝሰርሑ ከም ፍሪጅ ሞባይል ቲቪ አምፖል ዝአመሰሉ ኤሌትሮኒክስ እዮም አነ ካብ ጉድአቱ ጥቅሙ የመዝን ኢለ ይሓስብ ንስኩምከ

ስራሕ፡- ስራሕ ማለት ወዲ ሰብ ብሂወት ክነብር ኢሉ ዝገብሮ ምንቅስቃስ ማለት እዩ፡፡ ሰብ ብሂወት ክነብር ኢሉ ዘይገብሮ ነገር የለይ፡፡ ክሰርቅ ይኽእል፣ ክሰርሕ ይኽእል ፣ሰብ ክነብር ኢሉ ክሰርቕ ኣግባብ ዶ ይመስለኩም?

ናይ ገዛን በረኻን እንስሳ ናይ ገዛ እንስሳ ዝበሃሉ ምሰ ሰብ ተፀጊዖም ክነብሩ ዝኽእሉ እንትኾኑ ናይ በረኻ እንስሳ ድማ ምስ ሰብ ተፀጊኦም ክነብሩ እንተኾይኖም ንወድሰብ ዓብዪ ችግር ዘስዕቡ እዩ ከም ኣንበሳ ፣ቡኻርያ፣ ዝብኢ ዝመሳሰሉ እዮም እቲ ኣብ ኢትዮጵያ ጥራይ ዝርከብ እንስሳ እንታይ ይመስለኩም?

ናይ ገዛን በረካን እንስሳት ናይ በረካ እንስሳ ዝበሃል ካብ ሰብ ርሕቅ ኢሉ ዝነብር እንትከዉን ምስ ሰብ ብዙሕ ርክብ ዘይብሉ እንስሳ ማለት እዩ። ናይ ገዛ እንስሳ ግን ምስ ሰብ ተፀጊዑ ክነብር ዝክእል እንስሳ ማለት እዩ። ካብ ናይ በረካ እንስሳት እቲ ብጣዕሚ ጠንካራ ዝበሃል እንስሳ እንታይ ይመስለኩም?

ትራንስፖርትን ተሽከርከርትን ትራንስፖርትን ተሽከርከርትን ዝብሃሉ ወዲ ሰብ ካብ ሓደ ቦታ ናብ ካሊእ ቦታ ንምቅስቃስ ዝጥቀመሎም መሳርሕታት እዮም፡፡ ከም መኪና፣ ጋሪ፣ ሳይክል ዝዓይነቱ ማለት እዩ፡፡ እቲ ብቅርሹ ብዙሕ ዝኮነ ትራንስፖርት እንታይ ይመስለኩም?

መጋየፂ መጋየፂ ማለት ሓደ ወዲ ሰብ ካብ ዘለዎ መልክዕ ክውስክ እየ ኣሉ ብምሕሳብ ካብ ዝጥቀመሎም መሳርሕቲ እዮም፡፡ መብዛሕትኡ ግዜ እኳ ደቂ ኣነስትዮ ዝጥቀማሉ እንተኮና ሓደሓደ ደቂ ተባዕትዮ እውን ይጥቀሙ እዮም፡፡ መጋየፂ ወዲ ተባዕታይ ክገብር ከሎ ዶ የጥዕመሉ ወይስ ደቂ ኣነስትዮ እንታይ ትሓስቡ?

ኣትክልትን ኣሕምልትን ኣትክልትን ኣሕምልትን ካብቶም ንጥዕናና ዝጠቅሙ ዝበሃሉ ምግብታት ሓደ እንትኮኑ ዝተፈላለየ ጥቅምታት ንጥዕናና ይልግሱ፡፡ ከም ቫይታሚን ቢ፣ ቫይታሚን ዲ ዝበሃሉ ንጥረ ነገራት እውን ኣብ ውሽጦም ዝሓዙ እዮም፡፡ ንስኩም ኣትክልቲ ዶ ትፈጥውስ ወይስ ኣሕምልቲ ንገሩና እስከ?

መጋየፂ፡- መጋየፂ ዝባሃል ሓደ ወዲ ሰብ ካብ ዘለዎ መልክዕ ክውስክ ኢሉ ብምሕሳብ ዝጥቅሞም መሳርሒታት እዮም። ከም ወርቂ ፣ቡሩር ዝኣምሰሉን እዮም። ንስኹም ከ ካብ እትፈልጥዎም መጋየፂ እቲ ክባር ኢልኩም እትሓስብዎ እንታይ እዩ።

ናይ ገዛን ቢሮን አቁሑ: ናይ ገዛን ቢሮን አቁሑ መብዛሕትኡ ግዜ ካብ ተኽልታት ዝስርሑ እንትኾኑ ከም ጠረጴዛ አርማድዮ ዝኣመሳሰሉ እዮም። ኣብዚ ሕዚ እዋን ግን ተኽልታት እናበረሱ ይርከቡ። ስለዚ ተኽሊ ምቑራፅ ኣግባብ ድዩ ኣይኣግባብን ኢልኩም ትሓስቡ?

ፖለቲካ፡- ፖለቲካ ማለት ናይ ሓንቲ ሃገር ክትቅፅል ወይ ከዓ ክትወድቅ ዝገብራ ሓይሊ እዩ። ብደንቢ ተተቂምካሉ ክጠተቅማ ዝክእል እንትከውን ቡዙሕ እንተዘይተጠቂምካሉ ድማ ከውድቃ ዝክእል እዩ። ኣብ ሃገርና ዘሎ ሕዚ ፖለቲካ ንዓድና ዝጠቅም ይመስለኩም ዶ?

መስተታት፦ መስተታት ኣብ ክልተ ይምቀሉ። ባህላዊ መስተን ዘመናዊ መስተን ።ባህላዊ መስተ ዝባሃል ከም ሜስ፣ ስዋ እትከውን ዘመናዊ መስተ ድማ ቢራ፣ ዊስክ ዝኣምሳሰሉ እዮም። ንጥዕናና አየንኡ ዝምረፅ ይመስለኩም?

መሳርሒ መሳርሒ ማለት ዝኮነ ነገር ንምስራሕ እንጥቀመሉ ኣቁሑ እዩ ፤ ከዚ ገዛ ንምስራሕ እንጥቀመሉ ኣቁሕታት ከም ሞጎፍያ፣ መፍሐሪ እንትኮኑ ካሊእ ነገር ንምስራሕ ድማ ካሊእ ዓይነት መሳርሒ ንጥቀም። ንስኩም ከ ፀብሒ ንምስራሕ እንታይ ዓይነት ኣቁሑት ትጥቀሙ?

ዜና ኣውታር፦ ዜና ኣውታር ዝብሃል ፍልፍል ሓበሬታን ፍልፍል ፍልጠትን ዝኾኑ እንትኸውን ካብ ጥንቲ ኣትሒዙ ክሳብ ሕዚ ንህዝቢ እናገልገለ ዝርከብ እዩ። ካብ ዜና ኣውታራት ዝባሃሉ ከም ድምፂ ወያነ፣ ትግራት ቲቪን ዝኣምሳሰሉን እዮም። ንስኹም ከ ኣብ ገዛኩም ኮፍ ኢልኩም እንታይ ትሰምዑ?

ተፈጥሮን ኣከባብን ተፈጥሮ ኣብ ኣከባቢኡ እንተፀባርቅ ኣከባቢኡ ድማ ተፈጥሮ ይንፀባረቅ። ንስኩም ኣብ ከባቢኩም ዝርከቡ ተፍጥሮታት ኣስተውዒልኩም ትፈልጡ ዶ? ምስ እስተውዐልኩም ከ ብከመይ መልክዕ ኢኩም ትግንዘብዎ?

ሕጊ ኣኽበርቲ ሕጊ ኣኽበርቲ ማለት ሰላም ንምምፃእ ሰላም ንምስፋን ዝንቀሳቐሱ ሰባት እንትኾኑ ብመንግስቲ ዝተሾሙ እዮም። እዞም ሰባት እዚኦም ናይ ሓንቲ ሃገር ሰላም ከምፅኡ ዝሰርሑ እዮም። ሰላም ተዘይህሉ እንታይ ዝፍጠር ይመስለኩ?

ሕ/ሰብን ስድራን ሕ/ሰብን ስድራን ኣብ ሓንቲ ቅኑዕ ሃገር ንምፍፃም ወይከዓ ንምስራሕ ብጣዕሚ ዓብይ እጃም የበርክቱ፡፡ ስድራ ሕ/ሰብ እንትምስርት ቆልዓ ሰበይቲ ድማ ስድራ ይምስርት፡፡ ንስኹም ስድራኹም ክንደይ ቆልዑ ክትወልዱ ሓሲብኩም?

ስፖርት ስፖርት ወይ ከዓ አካል ጥንካሬ ማለት ንጥዕናና ካብቶም አድለይቲ ዝበሃሉ ነገራት ሓደ እንትኮን ከም መርበብ፣ እግሪ ኩዕሶ ፣ጉያ ዝአመሰሉ አብነታት ስፖርት እዮም እግሪ ኩዕሶ ዝጀመረት ሃገር መን ትበሃል?

መሰረታዊ ግልጋሎት-መሰረታዊ ግልጋሎት ዝበሃል ሓንቲ ሃገር ሃገር ኮይና ክትቅፅል ዝሕግዝዋ መሰረታዊ ኩነታት እዮም:: እዚ ማለት ከም ትምህርቲ ቤት ፡ቤት ፍርዲ ፡ጥዕና ጥብያ ዝኣመሳሰሉን እዮም ንስኩም ትምርቲ ተዘይህሉ ዶ ሃገር ትከዉን ይመስለኩም ወይ ከዓ ጥዕና ጣብያ ?

ትራንስፖርትን ተሽከርከርትን ትራንስፖርትን ተሽከርከርትን አብዚ ሕዚ እዋን ብጣዕሚ አብ ምግልጋል ዝርከቡ እንትኮኑ ወደስብ ብዘይ ትራንስርት ተሽከርክርትን ካብ ካሊእ ናብ ካሊእ ቦታ ክንቀሳቀስ አይክእልን:: በዚ ምክንያት ዋጋ ናይ ትራንስፓርት እናወስከ ይርከብ ። አብ ዘለክምዎ ቦታ ዋጋ ናይ ትራንስፓርት ክንደይ ይክውን?

ትምህርቲ ንሓንቲ ዓዲ ዕብየት ዓንዲ ሑቀ እንትከውን ትምህርቲ እንተዘይህሉ ነይሩ ኣብዚ ሕዚ ዘለናዮ ኩነታት ኣምበፃሕናን ነይርና፡፡ ስለዚ ኩላትና ትምህርቲ ኣብ ዝሓሸ ደረጃ ንምብፃሕ ክንሳተፍ ኣለና፡፡ ካብቶም እንሳተፎሎመ ነገራት ድማ ነንባዕልና ወሲድና ክንሳተፍ ኣለና፡፡ ንስኩም ከ እንታይ ዓይነት ሓሳብ ኣለኩም?

መስረታዊ ልምዓት መስረታዊ ልምዓት ማለት ሓደ ሃገር ካብቶም ዘድልይዮ ነገራት ንምዕባይ ሓደ እዩ፤ ከም ቤት ፍርዲ ፣ ጥዕና ጣብያ ፣ ትምህርቲ ቤት ዝኣመሳሰሉ እዮም፤ ንስኩም ጥዕና ጣብያ እንተዝህሉ ዶ ትመርፁ ወይስ ትምህርቲ ቤት?

"መፋለጢ" መፋለጢ ማለት ሓደ ነገር ብዝተፈላለየ መልክዕ ክተፋልጦ ምሙኳር ማለት እዩ። ብዘመናዊ መልክዕ እንተኾይኑ ብማሕበራዊ ሚድያ ክተፋልጦ ምሙኳር ማለት እዩ። ሕዚ ንስኹም ስራሕ እንተሃልዩኩም ብማሕበራዊ ሚድያ ዲኹም ዋላ ብባህላዊ ኢኹም ክተፋልጡ እትደልዩ?

መስተታት ኣብ ክልተ ይምቀሉ። ልስሉስ መስተን ኣልኮላዊ መስተን ይባህሉ። ኣልኮላዊ መስተ ኣብ ትሕዝትኡ ኣልኮል እትልህልዮ ከም ውስኪ፣ ቢራ፣ ወይን ዝኣሰመሉ እዮም። ልስሉስ መስተ ዝባህል ግን ኣብ ውሽጡ ናይ ሽኮር ጣዕሚ ዘለዎ ።ንጥዕናና ኣልኮላዊ መስተ ዶ ይጠቕመና ልስሉስ መስተ?

ዜና ኣውታር ዜና ኣውታር ማለት ፍልፍል ፍልጠትን ፍልፍል ሓበሬታን ዝኮኑ መግለፂ ቦታ ማለት እዩ፡፡ ኣብ ቀደም እዋን ዜና ብዝተፈላለየ መልክዕ ዝቀርብ እንትከውን ኣብዚ ሕዚ እዋን ግን ብዘበናዊ መልክዕ ብማሕበራዊ ሚድያ እዩ ዜና ዝቀርብ፡፡ እቲ ናይ ቀደም ዶ ትፈትውስ እዚ ናይ ሎሚ ዘሎ?

ባንዴራ ባንዴራ ማለት ናይ ሓንቲ ዓዲ መግለፂ መንነት እንትኸውን ኢትዮጵያ ድማ ናይ ባዕላ ባንዴራ ኣለዋ። እቲ ባንዴራ ድማ ሰለስተ ዓይነት ቀለም ዝሓዘ እዩ። ብጫ ፣ቆፃል ፣ቀይሕ ማለት እዩ ። ናይ ኢትዮጵያ ባንዴራ ቀለማት ትርጉሙ ትፈልጥዎዶ?

'ንግድን ምትዕድዳግን' ንግድን ምትዕድዳግን ማለት ሓደ ነጋዳይ ምስ ሓደ ሸማታይ ዝራኸብሉ ኩነታት እንትኸዉን ዝነጋዳይ ዝሸጠሉ ዝሸማታይ ዝዕገሉ ስርሒት እዩ ።ንስኹም ከ አብ ቀረባ ግዜ ዝሸጥኩሞ ወይ ከዓ ዝዓደኩሞ ንብረት እንታይ ይህሉ?

ናይ ገዛን በረኻን እንስሳ፦ ናይ ገዛ እንስሳ ዝብሃል ምስ ሰብ ተፀጊዑ ክነብር ዝክእል እንትከውን ናይ በረኻ እንስሳ ዝብሃል ድማ ካብ ሰብ ዝነብረሉ ቦታ ርሕቅ ኢሉ ዝነብር ማለት እዩ። ንስኩም ከ ኣብዚ ናይ በረኻ እንስሳ ዝነብረሉ ትነብሩ ትደልዩ ዶ?

ናይ ገዛን ናይ በረካን እንስሳ ናይ ገዛ እንስሳ ማለት ምስ ሰብ ክነብር ዝክእል እንስሳ እንትኸውን ከም አድጊ በጊዕ ላሕሚ እንትኸውን ናይ በረኪ እንስሳት ድማ ካብ ሰብ ወፃኢ ክነብር ዝክእሉ ማለት እዩ ። ከም እንበሳ ነብሪ ዝብኢ ዘአመሰሉ እንስሳት እዮም:: ትፈትውዎ ናይ በረካ እንስሳ አለኩም ዶ?

ማሽን።- ማሽን ማለት ናይ ኤሌትረኒክስ ውፀኢት ኮይኑ ዕላምኡ ድማ ናይ ወደሰብ ሂወት ንምስትክካል ወይ ከዓ ንምቅላል ዝተስርሐ እዩ። ከም ናይ መጎጎ ማሽን፣ ናይ ባኒ ማሽን፣ ክዳን ክስርሕ ዝክእል ማሽን፣ እዚኦም ኩሎም ንወድሰብ ሂወት ንምቅላል ዝተስርሑ እዩም ።ካብ ኩሎም ዝተፀርሑ መሽን አየነኦም ትመርፁ?

መሳርሒ መሳርሒ ማለት ዝኮነ ነገር ንምፍፃም እንጥቀመሎም መሳርሕታት ማለት እዮም። ከዚ ገዛ ንምስራሕ መጋፍያ መኩዐቲ ንጥቀም። ፀብሒ ንምስራሕ እንታይ ዓይነት ኣቁሑ ንጥቀም ይመስለኩም ንገሩና እስከ?

ሙዚቃ ወዲ ሰብ ኣእምሩኡ ንምሕዳስ መልእኽቲ ፣ንምትሕልላፍ ስሚዒቱ ንምግላፅ ንምዝንጋዕ ዝጥቀመሉ እዩ፡፡ ኣብ ኢትዮጵያ ብዙሓት ዓይነት ቅዲ ሙዚቃ ኣለው፡፡ ከም ኣባሰል፣ ኣንቺ ሆየ፣ ትዝታ ዝኣመሳሰሉ እዮም፡፡ እንታይ ዓይነት ቅዲ ሙዚቃ ትፈትው?

ትምህርቲ፦ ትምህርቲ ንወዲ ሰብ ይኩን ንዝተፈላለዩ ማሕበረሰብ ካብዞም ዝጠቅሙ ነገራት እንትኸውን ትምህርቲ ተዘይህሉ ነይሩ ኣብዚ ኸዚ ዘለናዮ ደረጃ ኣይንበፀሐናን ነይርና ፣ሞባይል ኣይስራሕን ነይሩ ፣እቲ ገዛዉቲ እንርእዮ ኣይስራሕን ነይሩ፣ ስለዚ ትምህርቲ ብጣዕሚ እዩ ዝጠቅም ንስካትኹም ኸ?

እፅዋት ዓይነታት ተክታት ኮይኖም ብዙሓት ጠቅምታት ዘለዎም እዮም። ከም መድሓኒት ንምስራሕ፣ ገዛ ንምስራሕን ዝኣምሳሰሉ ጥቅምታት ኣለዎም፡፡ ኮይኑ ግና ኣብዚ ከዚ ዘለናዮ ኩነታት ብዙሕ ዓይነት ሽግር እናጋጠሞም ይርከብ፡፡ ንስኩም ከ ነቲ ሽግር ንምፍታሕ እንታይ ዓይነት ነገራት እናገበርኩም ትርከቡ?

ናይ ገዛን በረኻን እንስሳ፦ ናይ ገዛ እንስሳ ዝበሃል ምስ ሰብ ተለማሚዱ ዝነብ እንስሳ እንትኸውን ናይ በረካ እንስሳ ድማ ምስ ሰብ ተለማሚዱ ንምንባር ብጣዕሚ ዘፀግሞ እዩ ። ንስኹም ምስ ናይ በረኻ እንስሳ ዶ ወይስ ምስ ናይ ገዛ እንስሳ ትነብሩ ትደሊዩ ?

ጉዕዞ ቱሪዝምን ስደትን ጉዕዞ ማለት ካብ ሓደ ቦታ ወይ ክዓ ናብ ካሊእ ቦታ ቅርሺ ከፊልካ እንትንቀሳቀስ ጉዕዞ ይባሃል፡፡ ቱሪዝም ድማ ሓደ ናይ ወፃኢ ዓዲ ነባራይ ናብ ልኮነ ዓዲ መፅኡ ዝተወሰነ ግዜ እንትፀንሕ ተሎ ቱሪዝም ይባሃል፡፡ ኣብ ዓድና ቱሪዝም እንትመፅእ ብከመይ መልክዕ ንቅበሎ?

መስተታት ኣብ ክልተ ይምቀሉ ፦ልሱሉስ መስተ ኣልኮላዊ መስተ ሉሱሉስ መስተ ዝበሃሉ ኣብ ውሽቶም ምንም ዓይነት ኣልኮል ዘይብሎም ከም ስፕራይት ፣ምሪዳ ዝኣመሰሉ እዮም። ኣልኮላዊ መስተ ድማ፦ ናይ ኣልኮል ትሕዝቶ ዘለዎም እዮም። ልሱሉስ መስተ ዶ ይሓይሸ ወይስ ኣልኮላዊ መስተ?

ባህላዊ ሕክምና ባህላዊ ሕክምና ዝባሃል ወለዲና ካብ ቀደም ኣትሒዞም ዝጥቀምሉ ዝነበሩ ሕክምና እዩ። እቲ ሕክምና ተክልታት ብምጥቃም ዝጠቀምሉ እዮም። ንስኩም ከ ባህላዊ ሕክምና ዲኹም ትመርፁ ወይስ ዘመናዊ ሕክምና?

ጫማ :-ጫማ ማለት ወዲ ሰብ ካብ ዝተፈላለዩ በላሕቲ ነገራት ንምክልኻል ዝጥቀመሉ እንትኮኑ ካብኡ ሓሉፉ ድማ ንመጋየፂ ይጥቀመሉ፡፡ ንስኹም ኸ ጫማ ንመጋየፂ ዲኹም ትጥቀምሉስ ወይስ ናይ ባዕልኹም ምኽንያት ኣለኩም እዩ እትጥቀምሉ?

መጋየጺ ፦መጋየጺ ካብ ንወዲሰብ ካብ ዝጠቅሙ ዝብሃሉ ነገራት እኳ እንተዘይኮነ ግን ቅርሺ ዘለዎ ሰብ ዝጥቀመሎም እዮም። መብዛሕቲኡ ግዜ ድማ ደቂ ኣንስትዮ ይጥቀማሉ። ንስኩም ከ ደቂ ተባዕትዮ ክምኩርዎ እንሄዎም ኢልኩም ትሓስቡ ዶ?

ስፖር ማርኬት ኣቁሑ ስፖርማርኬት ኣቁሑ ማለት ኣቁሑ ኣብ ስርፖማርኬት ዝርከቡ እንትኮኑ ኣብቲ ቀደም ኣቁሑ ኣብ ዕዳጋ ይርከቡ ነይሮም። ሕዚ ግን ኣብ ዝተፈላለዩ ቦታ ይርከቡ ከም ስፖርማርኬትን ዝኣምሳሰሉ። ንስኩም ከ ኣቁሑ ንምግዛእ ናበይ ከይድኩም ኢኩም ትገዝኡ?

ገዛን መንበርን - ገዛን መንበርን ንወድሰብ ካብ'ቶም ዘድልይዎ ነገራት ሓደ እዮም መንበሪ ተዘይብሉ ወድሰብ ኣበይ ከይዱ እዩ ክነብር ንስኩም መንበሪ ክህልዎኩም ዶ ትመርፁ ወይስ ክዳን ?

ፀጉሪ አብ ገፅና ዝርከብ መልክዕ እንትኸዉን አብ ግንባርና ኣብ ገፅና ከባቢ ዝርከብ እዪ። ካብ መልክዕ ሓሊፋ ድማ ሙቀት ይቆፃፀር። ኣብ ሰዉነትና ፀጉሪ ዘሎ ንክንደይ ዓመት ምሳና ዝፀንሕ ይመስለኩም ?

ኤሌትሮኒክስ ኣብዚ ሒዚ እዋን ንወዲሰብ ብዙሕ ኣገልግሎት እናሃበ ዝርከብ። እንታይ ማለተይ እየ ሕዚ ሞባይል እንተሪኢኩም ንወዲሰብ ብጣዕሚ እናኣገልገለ ዝርከብ እዩ። ንስኩም መብዛሕቲኡ ግዜኩም ኣብ ሞባይል ዲኩም ተሕልፍዎም ወይስ ኣብ ደገ ወፅይኩም?

ጥበብን ባህልን ናይ ሓንቲ ሃገር ናይ ሓደ ባህሊ ንምግላፅ ንጥቀመሉ እዩ። ጥበብ ድማ ባህሊ ብደንቢ ጌሩ ይገልፅ። ካብዞም ንባህልና ብጥበብ ዝገልፁ ነገራት ከም ሙዚቃ፣ ኣከዳድና፣ ምግቢታት አለዉ ። አብ ትግራይ ትፈትዉዎ ባህላዊ ምግቢ እንታይ ይከዉን?

ኣትክልትን ኣሕምልትን ኣትክልትን ኣሕምልትን ንጥዕናና ካብ ዝጠቕሙ ምግብታተ ሓደ እንትኸውን ከም ቆስጣ፣ ሰላጣ፣ ሓምሊ፣ ሽንጉርቲ ካሮት ዝኣመሰሉ እዮም። እዞም ምግብታት ሓደ ጠቢስኻ ካሊእ ድማ ከይጠበስኻ ክንምገቦም ንኽእል ኢና። ንስኹም ጠቢስኩም ወይ ዘይጠበስኩም ክትምገቡ ትደልዩ?

መዚቃ፦ መዚቃ ማለት ወድሰብ ኣእምርኡ ንምሕዳስ መልእኽቲ ንምትሕልላፍ ዝጥቀመሉ መሳርሒ እዩ። ሙዚቃ ካብ ቀደም ኣትሒዙ ዝፀንሐ እንትኸዉን ቀስ ብቀስ ግን መልክዑ እናተለወጠ ኣብዚ ሀዚ ዘለዎ ደርጃ በፂሑ እኒአ። ንስኹም ናይ ቀደም ሙዚቃ ዶ ትፈትዉ ወይስ ናይ ሐዚ ዘሎ ሙዚቃ?

ተፈጥሮን ኣካባቢን ናይ ሓደ ቦታ ብሙዚቃን ብስነጥበብን ክንገልፆ ንኽእል ኢና ንኣብነት ኣብ ትግራይ ዝርከቡ ተፈጥሯዊ ቦታታት ብሙዚቃ ሰሚዕናዮም ክንኮን ንኽእል ኢና ንስኹምከ ኣብ ከባቢኹም ዘሎ ተፈጥሮኣዊ ቦታታት ብምንታይ ትገልፅዎ ?

ተፈለጥቲ ሰባት ተፈለጥቲ ሰባት ዝባሃሉ ብማ/ሰብ ዝፍለጡን ዝኽበሩን እዮም፡፡ ስለዚ ዞም ሰባት እዚኦም ድምፆ ዓብይ ሓይሊ ኣለዎም፡፡ ንስኹም ተፈለጥቲ ሰባት ምዃንኩም ድምፅኹም ንምንታይ ትጥቀምሉ ኔርኩም?

ጫማ ፦ጫማ ማለት ወዲሰብ ኣብ እግሩ ሓደጋ ከይበፅሖ መከላኸሊ ዝጥቀመሉ እዩ። ካብኡ ሓሊፉ ድማ ንመጋየፂ ይጥቀምሉ ። ንስኹም ከ ጫማ ንመጋየፂ ዲኹም ወይስ ካብ ሓደጋ ንመከላኸሊ ኢኩም እትጥቀምሉ?

ትራንስፖርትን ተሽከርከርትን፦ ትራንስፖርትን ተሽከርከርትን ኣብዚ ሕዚ እዋን ንወዲሰብ ብዙሕ ግልጋሎት እንድሃቡ ዝርከቡ እንትኾኑ ትራንስፖርት ተሽከርከርትን ብዙሕ ቅርሺ ከፊልካ እትጥቀመሎም እዮም። ካብዞም ብዙሕ ቅርሺ ከፊልካ እትጥቀመሎም እትፈልጥዎ ኣለኩም ዶ?

ፋሽን ካብ ግዘ ናብ ግዘ እናተመሓየሸ ዝመፅእ ናይ ጥበብ ዓይነት ኮይኑ ቀደም ዝነበረ ፋሽን ሕዚ የለን እኒኦ፡፡ ንስኹም ከ ናይ ቀደም ፋሽን ተኸተልቲ ዲኹም ወይስ ኣብዚ ሕዚ ዘሎ ፋሽን ኢኹም ትኽተሉ?

ሕጊ ኣኽበርቲ :-ሕጊ ኣኽበርቲ ዝብሃሉ ሰላም ዝምምፃእ ዝንቀሳቀሱ ሓይልታት እዮም፡፡ ከም ፖሊስ፣ ምንሻ፣ ሮንዲ ዝኣምሳሰሉን እዮም። ንስኹም ኸ ኣብ ዓድኹም ሰላም ንምምፃእ እንታይ ዓይነት ኣስተዋፅኦ ጌርኹም ትፈልጡ?

ገዛን መንበርን፡ ገዛን መንበርን ወዲሰብ ካብዞም ዘድልዮም ነገራት ሓደ እንትኾኑ ገዛ ንምስራሕ ብዙሕ ነገር ይጥቀም:: ከም ተኽሊን ዝኣመሳስሉን ይጥቀም። ንስኩም ከ ገዛ ነምስራሕ ኢልኩም ተኽሊ ምቁራፅ ኣግባብ ኢልኩም ትሓስቡ ዶ?

ናይ ገዛን ቢሮን ኣቁሑ ናይ ገዛ ኣቁሑ ዝበሃሉ ከም ጠረጴዛ ጣውላ ቴሌቭዥን ዝኣመሳሰሉ እንትኮኑ ናይ ቢሮ ኣቁሑ ድማ ከምኡ እዮም። ናይ ገዛ ኣቅሓ ካብ ኣፅዋት ይስርሑ። ኣፅዋት ክበርሱ ይግብኦም ዶ ናይ ገዛ ኣቁሑ ንምስራሕ ?

ትምህርቲ፦ ትምህርቲ ንሓንቲ ዓዲ ዕቤት ዓንዲ ሑቐ እንትኸውን ትምህርቲ እንተዘይህሉ ኣብዚ ሕዚ ዘለናዮ ኩነታት ኣይንበፅሕን ኔርና፡፡ ከም ሞባይልን ዝተፈላለዩ ኤሌክትሮኒክስ ኣይምተሰርሑን ነይሮም፡፡ ንስኩም ከ ትርድኡ ዶ ናይ ትምህርቲ ትርጉሙ?

መፃሕፍትን ጋዜጣን ዝባሃሉ ቡዙሕ መልእክቲ ንምትሕልላፍ ወይ ካዓ ፍልጠት ንምርካብ አንጥቀመሎሞ መሳርሕታት እዮሞ። መፃሓፍትን ጋዜጣን ካብ በወረቀት ዝስሩሕ አንትኾኑ ድማ አቲ ወረቀት ድማ ካብ ተኽሊ ይስራሕ ።በወረቀት ምስራሕ ካብ ተኽሊ ምቁራፅ ኣገባብ እዩ ትብሉ ትሓስቡዶ?

ቤት ምግብን መስተን-ቤት ምግብን መስተን ኣብ ሓደ ቦታ ይኹን ኣብ ዝተፈላለዩ ቦታ ዝርከብ እንትኸውን ኣብ ውሽጡ ድማ ምግብን መስተን ዝሓዘ እዩ፡፡ ንስኹም ኣብ ገዛ ኮይንኩም ምምጋብ ዶ ትፈትዉ ወይስ ኣብ ቤት ምግብን መስተን ከይድኩም ምምጋብ ትፈትዉ?

ገዛን መንበሪን፦ ገዛን መንበሪን ሓደ ዓይነት ሓሳብ እንትኾኑ ገዛን መንበሪን ማለት ሓደ ሰብ ዝነብረሉን ቦታ ማለት እዩ። ቦታ ንሰብ ኣድላይ ድዩ ወይ ክዓ ኣይኮነን እንታይ ትሓስቡ?

ስፖርማርኬትን ኣቁሑን ኣቁሑ ሎሚ ኣብ ስፖርማርኬትን ኣብ ድኳናት እዩ ኣብ ኣብዝሓ ዝርከብ። ከምቲ ናይ ቀደም ኣብ ዕዳጋ ብዙሕ ኣይርከብን እዩ። ንስኩም ከ ኣቁሑት ንምግዛእ ስፖርማርኬት ዲኩም ትከዱስ ወይስ ዕዳጋ ኢኩም ትወርዱ?

ናይ ገዛ ኣቑሑ፦ ናይ ገዛ ኣቑሑ ዝበሃሉ ኣብ ገዛ ውሽጢ ዝርከቡ ንምስራሕ ንጥቀመሎም ኣቑሑታት እዮም፡፡ ከም ቢያቲ፣ ማንካ ዝኣመሰሉ ናይ ገዛ ኣቑሑ ይበሃሉ፡፡ ንስኹም ከ ኣብ ቀረባ ግዜ ዝገዛእኽሙዎ ናይ ገዛ ኣቑሑ ኣለኩም ዶ?

ሱፐርማርኬትን ኣቁሑን ኣቁሑ ሎሚ ኣብ ሱፐርማርኬት ኣብዝሓ ይርከቡ ኣለው። ቀደም ቀደም ግን ኣቁሑ ኣብ ንግዲ ቦታ ይርከቡ ነይሮም ከም ዕዳጋ ዝኣመሰሉ ማለት እዩ ። ንስኩም ከ ኣቁሑ ንምግዛእ ዕዳጋ ኬድኩም ዲኩም ትገዝኡ ወይስ ሱፐር ማርኬት?

ጥበብን ባህልን:- ጥበብን ባህልን ንሓንቲ ዓዲ ንምግላፅ ብጣዕሚ ካብ ዘድልዩና መሳርሕታት ሓደ እዩ፡፡ ጥበብ፣ ጥበብ ኸዚ ዝኾነ ነገር ናይ ስነ ፅሑፍ ይኹን ሙዚቃ ይኹን ንጥቀመሉ ኢና፡፡ ባህልና ድማ ብጥበባት ክንገልፆ ይግበአና፡፡ ኣብ ዓለምና ዘለው ጥበባት ቑፅሮም ትፈልጥዎም ዶ?

ተራንስፖርትን ተሽከርከርትን ኣብሕዝእዋን ንሕዝቢ እንዳገልጎሉ ካብ ዝርኮቡ ነገራት ሓደ እዮም። ኮይኒ ግና ተራንስጶርትን ተሽከርከርትን ብነጻተዘይኾነስ ገዘብ ኽፊልኻይኻ ትንቀሳቐስ ንስምከ ብዚኅ ገዘም ኮፊልኹም ምዝተቐሣኣስኹም ቦታ ተስታውስዎዶ?

ጸጕሪ ጸጕሪ ማለት ኣኣክልና ዝርከብ ጸሊም ኂይይሩ ዘለዎ ኣንትኸውን ንዝተፈልለይ ጠሚ ይዕል ንመልከዕ ኻልእ ድማ ንምት ምቊጻር ንምቖት ምቈጻር እንትወልተለና እንታይምስለኩ?

ሙዙቃ-ሙዚቃ ማለት ፈጣሪ ንወድ ሰብ ዝሃቦ ስጠታ እንትኸውን ካብቶም ስጦታት ሓደ ንወዲ ሰብ ዝሃቦ እቲ ዝለዓለ እዩ ኢለ ኣነ ይሓስብ፡፡ ሙዚቃ ሓሳብኻ ንምግላፅ ስምዒትካ ንምግላፅ፣ ንምዝንጋዕ ንጥቀምሉ፡፡ ሙዚቃ እንተዘይሀሉ ህይወት ከመይ ትኾን ይመስለኩም?

መሣርሒ መሠርሕ ማት ሎዋን ነገርሠርሕ ደሊኻ ዝሕጕዝኻ ነገራት ማልቲ ዮምከም ምፍሐሪ ምኸስኮሲ ዝኣሙሳሰወሉ ነገራት እዚምከዚይ ኣብ ሕርሻ ኣይቖምና ካብዞም ኣሕርሻ ዝጠምና ነገራት ብዙኅ ዕድሚ ዘቛጸረ ውለድና ቕደም ዝጥቆምሉ ነበረ ምሕርሻ መሣርሒ እንታይምስለኹ።

ኣርማ ማለት ናይ ሓደ ነገር መግለጽንትኸውን ብስነጽሕፍዊ መልከዕ ወ ብስነጠ መልክዕ ክግለጽ ይኽል ኸዚ ናይ ክርስትና ሕማኖት ኣርማ መስቀንትኸውን ናይ እስልምና ወርኂ እዩ ናይ እህዳውያን ኣርማ እንታይ ይመስለኩ

ሕ/ሰብን ስድራን፡- ሕብረተ ሰብን ስድራን ናይ ሓንቲ ሃገር ንምመሥራት ዓብዬ ኣስተዋፅኦ ኣለዎም፡፡ ስድራ ሕብረተ ሰብ እንትምሥርት ኣቦ፣ አኖ፣ ቖልዑ ድማ ስድራ ይምስርቱ ፡፡ንስኹም እንትዓብዩ እንደይ ቖልዑ ናይ ምውላድ ሓሳብ ኣለኩም?

መጋይፂ-መጋየፂ ማለት መልከ ንምውሳኽ ኢልካ ትጥቀሞ ነገራት እዩም፡፡ መብዛሕትኡ ጊዜ እዚ ነገር እዙይ ደቂ ኣንስትዮ እንትጥቀማ ኣብዚ ከዚ እዋን ግን ደቂ ተባዕትዮ እውን እናተጠቐሙ ይርከቡ፡፡ ንስኹም ከ ደቂ ተባዕትዮ ክጥቀሙ እዮም ኢልኩም ትሓስቡ ዶ?

መጋየፅን መመላኽዕን ዝበሃል ሓደ ወዲ ሰብ ካብ ዘለዎ መልክዕ ንክውስኽ ኢሉ ዝጥቆሞ ኣቂሑታት ማለት እዩ ከም ናእዝኒ ናኽሳድ ወርቂ ብሩር ዝኣመስንን እዮም እቲ ኣብ ዓለምና ብዙሕ ቕርሺ ኸፊልኻ ትገዝኦ መዓድን እንታይ ይመስለኩም?

ምግብታት ምግብታት ማለት ወዲ ሰብ ብሁት ክነብር ኢሉ ዝበልዖም ወይ ከዓት ዝሰትዮም እዮም እዞም ምግብታት ድማ ኣብዙኅ የኽፈሎ ምሰብ ድማ ናይ ሥጋ ተዋጾ ኣትክልቲ ፍራምረ ጥራምረ ይብሃሉ ሙዝ ኣብይ ዓይነት ክፍሊ ይምደብ ይመስለኩ?

ባንዴራ፡-ባንዴራ ማለት ናይ ሓንቲ ሃገር መግለፂ መንነት ማለት እዩ፡፡ ኢትዮጵያ ድማ ናይ ባዕላ ባንዲራ ኣለዋ፡፡ እቲ ባንዲራ ድማ ሠለስተ ሕብሪ ዝሓዘ እዩ፡፡ ቐይሕ፣ ብጫ፣ ቆፅል፡፡ ንስኹም ከ ናቶም ባንዴራታት ምልክት ምኽንያት ትፈልጥዎ ዶ?

ጥበብን ባህልን ናይ ሓንቲ ሃገር ንምፍላጥ ዓብዬ ኣስተዋፅኦ ኣለዎም፡፡ ጥበባት ትግራይ ባህልታት ትግራይ ድማ ተቖፂሮም ዘይውዱኡ እዮም፡፡ ንስኾም ዘ ካብ ትፈጥዎም ጥበባትን ባህልታትን ትግራይ ሓደ እስቲ ንጐሩና?

ጾጕሪ ኣብ ካብ ገጽናን ግምባርና ንኣካብ ዝርከብ እንተኸውን ካብ መልኪ ኃሊፉ ብዙኅ ኃይነት ጠምታት ኣለዎ ክኣቶም ጠምታት ሓደም መቖት ሰውኖትና ኣብ ምቝጻር ይጠመና ንስኹምከ ጸጕርኹም ተኑሕ ቦዲኹም ወይ ዝተሕጸር።

ሱጰር ማርከት ኣኁ ቐደም ቀደም ሰብ ንብሮት ክገዝእ ላብዕደጋውሪዱ ይገዝእ ነይሩ ሕዚ ግን ነገራት ዘመናዊ ስለ ዝኾኑ ኣብ ስጰር ማርከት ኺዱ ኣብሒ ኣይገዝእ ክስኹምቀ ኣብ ስጰር ማርከት ዶኹም ኣብኁት ጐዙ ወይ ኸዓ ኣብ ዕደጋብ ቦታታት ንጐርናስከ።

ን ኤሎትሮንክስ ንወዲ ሰብ ንጦሙ ብሂዩ ብሳይንስ ምኅራንዝተ ሠርኃ እንተኸውን ጌምፍርጅ ሞባይል ተሌብሽን ኣምፑል ዝኣማሣሰሉ ኣብነታት ኤለጥሮንክስ እዮም ኣነ ኻብ ጕድኣቶም ጠሙም የመዝን ኢለ ይሓሰብ ነስምከ እንታ ይተሓስቡ፡፡

ተፈለጥ ሰባት፣ ተፈለጥ ሰባት ዝበሃሉ ንማሕረሰብ ዂሎም ዝፈልጦም እንተኾኑ እቲ ናቶም ድምፂ ዓበይ ኃይሊ ኣለዎ። ስለዙይ እዚ ኃይሊ እዘይ ንብዙኅ ነገር ክትቆምሉ ይኸሉ እዮም። ንስኩም ከ ተፈለጠቲ ተተኮኑ እቲ ድምጽኩም ንምንታይ ዓይነት ኃይሊ ክትጥቀምሉ ነይርኹም?

ስራሕ-ስራሕ ማለት ወዲ ሰብ ብህይወት ክነብር ኢሉ ዝንቀሳቐሶ ነገራት ማለት እዩ፡፡ ስራሕ ኣብ ክልተ ይምቀል፡፡ ሕጋዊ ስራሕን ዘይሕጋዊ ስራሕን፡፡ ወዲ ሰብ ግን ብህይወት ክነብር ኢሉ ዘይገሮ ነገር የለይ፡፡ ንስኹም ብህይወት ክትነበሩ ኢልኹም ዘይሕጋዊ ስራሕ ትሰርሑ ዶ?

ሕጊ ኣኽበርቲ ዝበሃሉ ከም ፖሊስ፣ ምንሻ ዝኣምሳሰሉ እንተኾኑ ኣብ ሓንቲ ዓዲ ወይ ኣብ ሓንቲ ቦታ ሰላም ንምስፋን እዮም ዝንቀሳቐሱ፡፡ ንስኹም ከ ናይ ሰላም ዳኛ ዲኹም?

ስራሕ፣ ስራሕ ማለት ወዲ ሰብ ብሕይወት ክነብር ኢሉ ዝጐብሮም ምንቀስቓስ ማለት እዩ። ስራሕ ድማ ኣብ ኽልቲ ይምቀል ሕጋው ስራሕን፣ ዘይሕጋው ስራሕን። ንስኹም ከ ብሕይወት ክትነብሩ ኢለኹም ዘይሕጋዊ ስራሕ ትሰርሑ ትኽሉ ዶ?

ንግድን ምትዕዳግን ማለት ሓደ ነገዳይ ንብረት ኂዙ ን ትቐርብ እቲ ሸመታይ ድማ ገንዘብ ኂዙ ዝቐረበሉ ኾነታት እዩ ።ንስኹም ኣብ ቈራባ ጊዜ ዝጐዛኹ ሞ ወይ ኸዓ ብዝሸጡኹእሞ ንብረት ይህለኩምዶ?

ፀጕሪ፡- ፀጕሪ ማለት መልክዕ ወዲ ሰብ እንትኸውን ኣብ ዝተፋላለዩ ክፋላት ክርከብ ይኽእል፡፡ ኣብ ግምባርካ ፣ኣብ ገፅኻ ክርከብ ይኽእል፡፡ ፀጕሪ ካብ ባይታሚን ዲ ዝስራሕ እንተኸውን ኣመጋግባኻ ተስተኻኺልካ ፀጕሩካ ደስ ባሃሊ ናየ ምዃን ዕደል ኣለዎ አዩ፡፡ እንታይ ተሓስቡ ንስኹም ከ?

ስጶር ማርትን ናቕሑን ስጶር ማርከትን እሑን ሎምኡዋን ኣቕሓን ምግዛዕ ኣብ ስጶር ማርከት እምበር ኣውሃል ቦታን ምግዛዕ ብጣዓኒ ኣጨጋር ኹነታት ይዝርከብ ንስኾም ኣቕሖን ምግዛዕ ጶር ማርከት ዝወትኸሉ ወይስ ከም ዝነቐደም ወለድና ኣዳጋሂሩኹም ኣዕትጐዙ::

ናይ ገዛን ናይ ብሎንቕኁ ናይ ገዛን ብይተሓስብዶመሳሕት ጊዜ ኻውጣል ኣብ ሡርኅ እንተኾኑ ከም ጠረምቤዛ ኣርማድዮ ዝኣመሳሰሉ እዩ ንኣርማድዎ ጥረምሜዛ ነምስራ ሒልካ ተኽልታት ምቑራጽ ኣገባብ ኢልኹም ተሓስብዶ።

ማሽናት፡-ማሽናት ዝበሃሉ ብናይ ሳይንስ ሙሁራን ዝተሰርሑ እንትኾኑ ንወዲ ሰብ ንምግልጋል ተብሂሎም እዮም ዕላኦም ዝተሠርሑሎም ምኽንያት ማለት እዩ፡፡ ካብቶም ዕላኦም ሓደ ድማ ጊዜን ጕልበትን ምቑጣብ እዩ፡፡ ንስኹም ከ ኣብ ገዛኹም ትጥቀምዎ ማሽን እንታይ ኣሎ?

ናይ ገዛ ኣቑሑት-ናይ ገዛ ቕሑ ዝበሃሉ ኣብ ገዛ ውሽጢ ኮይንናን ክንግልገሎሎም ዝግብአና ኣቝሑታት እዮም፡፡ ከም ማንካ፣ ቢያቲ ዝኣምሱሉን እዮም፡፡ እዞም ዘዛረቡኾም ኣቑሑታት ካብ ምንታይ ዝስርሑ ይመስለኩ? ሓሳብኩም እስከ ግለፁልና፡፡

እፅዋት ኢልና ንፅውዖም ኣብ ሓደ ቦታ ኽባቢ ዝርከቡ እንትኾኑ ኣንእሽተይን ዓበይትን ተኽልታት ኮይኖም ንዝተፈላለየ ግልጓሎት ዝውዕሉ እዮም፡፡ ኣብነት ከም መድኃኒት፣ ነዳዲ ወዘተ እዮም፡፡ እጽዋት ካብ ምንታይ ንርኽቦም?

ምጋያፂ ምጋይጽ ማለት ሓደ ወዲ ሰብ ካብ ዘለዉ መርከዕ ክስኾኢሉ ዝትቃሙም መሣርሕታት ማለት እዩ ከም ናይ ጽፍሪ ናይኢድ ናኽሳድ ዝኣምሰሉን እዮም ምስኹምከ ምጋየፂ ትጥቆምዶ ወይስ ኣይትጥቆም።

መሰረታዊ ግልጋሎት፡- መሰረታዊ ግልጋሎት ዝበሃል ከም ጥዕና ጣብያ፣ ቤትፈርዲ ፣ፖሊስ ጣብያ ዝኣመሳሰሉን እዮም፡፡ ንስኹም ካብቶም ዝፀራሕኽዎም መሠረታዊ ግልጋሎት እንታይ ኢኹም ብጣዕሚ ወሳኒ ኢለኹም ተሓስብዎ?

ታሪኽን ተፈጥሮን ታሪኽን ተፈጥሮን ዝበሃሉ ምሳና ካብ ዝነበሩ ብዙኃሜን ዘቐጸሩ ነገራት እዩ ቲግራይ ድማ ብዙኅ ታሪኽን ተፈጥሮን እንትልዋ ከም ታሪኻት ዓድዋ ታሪኻት ስፍራ ለዩ ና ኤክስም ታሪኻት ኣለዋ ንስምካ ኣብ ቲግራይ ካውዝኮ ታሪኻት እንታይትፈልጡ።

ንግድን ምትዕድዳግን፥- ንግድን ምትዕድዳግን ማለት ሓደ ነገዳይን ሓደ ሸማታይን ዝራኸብሉ ቦታ እዩ። እቲ ነጋዳይ ንብረት ሒዙ እንትቀርብ እቲ ሸማታይ ድማ ገንዘብ ሒዙ ይቐርብ። ንስኹምከ ኣብ ረቓርባ ጊዜ ዛሸመትኩምዎ ወይ ኸዓ ዝገዛእኹምዎ ነገር እንተይ ኣሎ።

ጥብንሃልንጥበብን በሃልን ብሓረ ዝኸዱ ነገራትን ትኾኑ ጥበብ ማለት ፈጣር ዝሃበና ጸጋ እዩ በህልና ድማ ብጥበብን ብኻልኦት ነገራትን ክነፋልጦ ይግበአና ካብቶም ኣብ ዓለምናዘለዉ በሃልታት ናመን ባህሊ ትፈቱ ትኾኑ?

ሙዚቃ ሙዚቃ ማለት ንወዲ ሰብ ኣይምሩን ምሕዳስ መርኽትን ምትኅልላፍ ስምዕቱን ምግራጽ ዝጥቆመሉ መሣርሕ እዩ ካብቶም መሣርሕ ታዕትሓደ ከራር ጭራ ዝተፈላሊ እዮም ንስምከ ሓሳኾን ምግላጽ ሙዚቃ ተጣየምኹም ተፈልጡሮ።

ኤሌትሮንክስ፡- ኤሌትሮንክስ ውፂኢት ሳይንስ ኾይኑ ንወዲ ሰብ ግዚኡ፣ ጉልበቱ ምቑጣብ ዝጠቕሙና እዮም፡፡ ከም ሞባይል ዝኣሞሳሰሉ ኣብነታት ኤሌትሮንክስ እዮም፡፡ ንስኸም ከ ኣብ ገዛኾም እንታይ ዓይነት ኤሌትሮኒክስ ትጥቀሙ?

ትራንስፓርትን ተሽከርከርትን ኣብዝሕዚ እዋን ንሕዝቢ ብጣዕሚ እንዳገልገሉ ይርከቡ፡፡ ካብዞም ዝህብዎም ግልጋሎት ጐዕዞ እዩ፡፡ ትጉዓዝ ተለኻ ግን ቅርሺ ትኸፊል ኢኻ፡፡ ስለዙይ ቕርሺ ምኽፋል ግዲታኻ እዩ፡፡ ንስኹም ብዙሕ ቅርሺ ዝኸፈልኹሙሉ ጉዕዞ እንታይ እኒ እዩ እኒኦ?

ፖለቲካ-ፖለቲካ ንሓንቲ ዓዲ ከስተኻኽልን ንድሕሪት ክመልስን ዝኽእል ሓይሊ እዩ፡፡ እንትኸውን መብዛሕትኡ ግዜ ኣብ ኣፍሪካ ዝርከብ ፖለቲካ ንህዝቢ ክጠቅም ኣይርእን እየ፡፡ ንስኹም ከ ኣብ ኣፍሪካ ዘሎ ፖለቲካ ንህዝቢ ይጠቅም ኢልኹም ትሓስቡ ዶ?

ኃይማኖት ማለት ናይ እምነት ድርጅት ማለት እዩ እቲ ድርጅት ድማ ኃይማኖት ኣምስ ፋሕን ወዲ ሰብ ኣትሓሳስቡ ኣምቀያርን ዘንቀሳቐስ ድርጅት እዩ ንስኹም እንታይ ዓነት ናይሃይማኖት ድርጅት ትኽተሉ።

ሕርሻን ግብርናን፡- ሕርሻን ግብርናን ሕይወትና ንምምሕዳር ካብዞም ዝጠቕሙና ነገራት እንተኾኑ ሕርሻ ካብ ቐደም ኣትሒዙ ዝፀንሐ ናይ ትግራዋይ እኽሊ መግነይኡ መንገዲ እዩ፡፡ ሕርሻ እንተዘይሃልዩ ትግራዋይ ብምንታይ ዝመሓደር ይምስለኩም?

ጽሕፈት መሣርሕ ናይ ጽሕፈት መሣርሕ ከም ቢሮ፣ ዕርሳስ ዝኣምሳሶል እንተኾኑ እዝዮም ኣብ ወረቐት ይኹን ኣብ መጽሓፍ ኽንጽሕፍ እንጥቅመሎም እዮም። ኣብ ነቐደም ጊዜ ንምጽሓፍ እንታይ ዝጥቆሙ ይምስለኩም ነይ?

መፋለጢ መፋለጥ ማለት ብዝተፈላሉ ይመልክዕ ሠራዓኻ ላብሕዚ ምቕራ ማለት እዩ። እዝ ማለት ብ ባህላዊ ነገራት ወይኽ ዓድማ ብዘመናዊ ብምኅበራዊ ሚዲያ ላሕዚ ምቕራ ማለት እዩ። እቲ ቐደም ወለ ድና ዝጥቆምን ነበሮዉ መፋለጢ እንታይ ኣይመስለኩም?

ልንኣትክልትን ኣኅምልትን ዝበሃሉ ከም ቖስጣ ሠላጣ ድንሽ ኮሚይደሮ ዝኣምሳሶልንእዮም ኣብሙሽጦም ብዙኅ ኣይንቲ ባይታ ምስለለዎም ጠዕናናብ ጠዓምዮም ዝተምና ንስኹም ኣትክልቲ ኣኅመልትን ምምጋብዶ ትመርፁ ወይኸዓ ናይሥጋ ተዋጾም ኣግብታት።

ንንግድን ምተዕድዳግን ማለት ዝነጋዳይ ሥራኅ ኂዙም ቀርብ ዝሸመታይ ድማ ቕርሸ ሒዙ ዝቐርበሉ ኾነታት እዮ። ዝነጋዳይ ካብቶም ሙፂታቱ ኂዙም ቀርብ እትሸመታይ ዝመረጾ ቕርሹ ብቕርሸ ብኢሉ ይገዝ ማለት እዩ። ቕደም ቕርሺ ዘየሊንሃለይ ብምታይ ዝትዕዳደጉ ይመስለኩም ነይ?

ሓርሻን ገብርናን ናይ ቐደም ወለድና ገዘንብ ንምርኻብን ሚግን ንምህርኻብን ዝትቆምሉ ነበሩ ሠርሒት እዩ ዝካብ ኸዝውን ንሕዚ እንዳገለገለይ ይርከብ ንስኹም ሓረስት ኣይምዃኑሎ ትደልዩ ወይስ ዶርክተር?

ዘና ኣውታር ማለት ፍልፍል ኃበሬታን ፍልፍል ፍልጠትን ዝኾኖ ቦታ ማለት እዩ። ኣብ ዓድና ድማ ብዙኅ ዓይነት ዜይና ኣውታራት ኣለዉ ።ከም ድምጺያነ ትግራይ ቲፊ ዝኣመሰበሉ ማለት እዩ። ንስኹም ከገዛኹም እንተኾኖ እንተ ዓይነት ዘይነ ኣውታር ትትቆሙ?

መፋለጢ መፋልጥ ማለት ዝመጻኸል ቦታ ይኹን ዝሠርሖ ሥራሕ ተፋልፅወሉ ኾነታት እዩ እዝ ብዘማናዊ መልከዕ ብምኅበራ ሚድያ ኮን ይኽእል ወፅዓ ብብህላዊ መልከዕ ብጥሩ ምማ ብኣኸዋ ኮን ይኽእል መፍዙሕቲ እግዚኣብ ዓድና ኣንዩ ንጥቀብ ይመስለኩም።

ናይ ገዛቕሑ ዝበሃሉ ሰብ ኣብ ገዛኾይኑ ዝጥቆምሎም ኣቕሑ ማለትዩ ከም ማንካ በረድስቲ ብያቲ ዚኣምሳሶንን እዮም እቶም ኣቕሑ ድማ ካብ ዝተ ፈላሉ ነገራት ክሠሩሕ የቑሉ ካብተኽልን ካሓጭንን ኣንዩ ትመርፁን ስኹምካ።

ኣርማ ኣርማ ንሓደሃገር ወይ ኸዓ ንሕደ ቦታ መግለጺ ክኸውን ይኽል ኣብዝኸ ዘለለ ናይ ኹነታት ኣርማ ዘይብሉ ነገር የለን ንስ ኹምከ ናይ እምነት ክርሳን ኃይማኖት ትኸተልቲ ዘኾንኩም እንታዓንቲ ኣርማ ዘለና ይምስለኩም።

ምጋይጽን መመላኽዕን ምጋይጽን መመላኽዕን ማለት ሓደ ወዲ ሰብ ካብ ዘለዎ ምልክዕ ኽስኽ ኢሉ ብምሕሳብ ዝትቆም ኣሎም ነበሩ መሠራሕታት እዮም ከም ናይኢድ ባኽሳድ ቐለበት ኣሙሳሰሉ ዮም ዞም ብሠራሕታት ድማ ካብ ወርቂ ካብ ብሩር ካብ ነሓስ ይሠርሑ ኣብ ቐደምኡዋን እንቲ ዓይንቲ ምጋይፀ ዝትቆሙ ይመስለ?

ጫማ ማለት ወዲ ሰብ እግሩ ዕሾኽ ኸይኣትዮ ወይ ድማ በላሕቲ ነገራት ከይጐድዎ ዝገሮ ነገር ማለት እዩ ካኡ ኃሊፉ ድማ ምጋይጽውን ክትቆመሉ ይኽእል እዩ ንስኾም ሙዙኅ ቕድሽኸፊኢልኹምዎ ዝገዛኹምዎ ጫማ ተሳውስበሎ?

ንፋሽን ማለት ካብ ቀደም ኂዙ ዝነበረ ካብ ጊዜ ላብ ጊዜ ናቲ ቓይረ ዝመጽእ ናይ ጥበብ ውፂት እዩ ቀደም ዝነበረ ፋሽን ኸዚ መዝሕት ሰብ ኣይጥቆመን እዩ እዝ ተገባድእዙይ ክቕጽል ንያዎ ኢልኹም ተሓሱዶ ኣነ ኣይሓስብን እየ ንስኩም ከእንቲ ኣይትሓስቡ።

እፅዋት-እፅዋት ብዙሓት እንትኾኑ ካብቶም ብዙሓት ሓደ ድማ ኣብ ኢትዮጵያ ዝርከቡ ብውሕዱ ኽዛረበኩም፡፡ ከም ቀላሚጦስ ዝኣመሳሰሉ ንዓና ብዙሕ ዓይነት ጥቕሚ ይህቡና፡፡ ንስኹምከ ኣብ ከባቢኹም ቀላሚጦስ ኣለኩም ዶ?

ባንዴራ ባንዴራ ማለት ናይ ሓደ ዝርጅት ወይኸዓ ናይ ሓደ ሃገር ዘልግልጽ ምልክት እንተኸውን ናይ ኤቴጵያ ዝርከ ባንዴራ ገም ቢጫ ቖፃል ቀይሕ ዝኃዚ ኅሩታት ኣለዎ እቶም ኅሩታት እንተይ ዓይኔቱርግንኩም ዘለዎም ትፈልጥሮ

ንልንኣትክልትን ኣኅምልትን ካብቶም ልጥዕናና ዝጠሙ ዝበሃሉ ሓደእ ምሱ እዩ ኣብነት ኣትክልትን ኣኅምልትን ከም ሠላጣ ቖስጣ ኣራንሽሙዝ ወዘተረፈን እዮም ምስኹምከ ኣራንሽሎትፈት ወይቖስጣ።

።ምጋይጺ መጋይጽ ዝበሃል ሓደ ስብ ካብ ዘለዎ መርትዕ ምንውሳኺሉ ዝጥም ነገራት ማለት እዩዩ ከም ናይእዝኒ ናኽሳድ ዘመሣሰልን እዮም እቶም ዝጸራሕኾም ድማ ካብ ዝተፈላለዮ መዕደናት ይሥርሖ ከም ውርቂ ብሩር ንሓስ ይሥርሖ እቲ ኽባር መጋይፂ እንታይምስለኩም

ምግብታት ምግብታት ማለት ወዲ ሰብ ሕይወት ክነብር ኢሉ ዝበልዖም ወይ ከዓ ዝሰት ኦም እዮም እዞም ምግብታት ድማ ኣብ ዙኅ ይክፈሉ ምሶብ ድማ ናይ ሥጋ ተዋፅ ኣትክልቲ ፍራምረ ጥራምረ ይበሃሉ ኣራንሽ ኣብ ዓይንቲ ክፍሊ ዝምደም ይመስለኩ::

ጕዕዞ ቱርዝምን ስደትን ሓደ ዝገሮምን ዘፋላለዮም ነገራት ኣለ እቲ ሓደ ዝገሮም ምንቅሥኻት ስለ ዘለዎ እዩ ተኣፈላላይ ግን ካብቶዎዶ ኣፈላላይ ስለ ዝፈላለ እዩ ንስኹም ቱርስ መዃንቱ ትደልዩወይ ስደተኛ።

ኣርማ ኣርማ ማለት ንኃዶ ነገር መግለጺ እንትኸውን እዝ ድማ ብስነጠባባዊ መልካእ ዝሥራሕ ሥእል ኮንክእል ጽንጽሕፍ ኾንክእል ብልተፋላለይ መግለጺ ኽንጐልፃን ኽዲና እቲ ኣው ዓለም ኣዝርከብ ኽባር ስንጽሖፍ ኣበይ ዝርከበ ይምስለኩ።

ፖሎቲካ፡- ፖለቲካ ማለት ንሓንቲ ሃገር ከውድቓ ወይ ኸዓ ኸደይባ ዝኽል ሓይሊ እንትኸውን ኣብዝ ኸዚ ለለናዮ ኹነታት ድማ ፖለቲካ ንኣፍሪካውን ንትግራይ ይኹን ንኢትዮጵያ እንዳውደቓ እዩ ዝርከብ፡፡ ንስኹም ኣብዝኸለኹምሉ ኹነታት እንታይ ተዝግበር ትመርጹ?

መሰረታዊ ግልጋሎት፣ መሰረታው ግልጋሎት ዝበሃል ሓንታ ሃገር ጠጠው ኢላ ትኸድ ዝሕግዝዋ ግልጋሎታት እዮም። ከም ትምህርቲ ቤት ቤት፣ ቤት ፈርዲ ጥዕና ጣብያ ኣብነታዊ መሠረታዊ ግልጋሎት እዮም። ንስኹም ከ ኣብ ከባቢኹም እንታ ዓይነት መሰረታዊ ግልጋሎት ክስርሕልኹም ትደልዩ?

መጋይጽ ማለት ወዲ ሰብ ይወቱ ንምምራሕ ውዙኅ እኳ ኣድላይ ተዘይኾነ መልኩዕን ሙስኻግን ኣድላዩ እዮም ካብኡ ጥንቲ ኂቶም ዝነበሩ ምሳና እንተኾኑ ከም ናይ ክሳድ ናእዝኒ ቀልበት ዝኣመሰሰሉ እዮም እቲ ለኣና ዝጠቅም መጋይጽሊ ወይስ ሚጉ እዩ።

ኣርማ ማለት ናይ ሓደ ቦታ ወይ ኸዓ ናይ ሓደ ነገር መግለጺ ምልክት ማለት እዩ። እቲ ምልክት ድማ ብጠበባዊ መልከዕ ይግለጽ። ከም ቕርጻ ቕርጽን ስነ-ጽሕፉ ንስኩም ከ ናይ ባዕልኩም ኣርማ ኣለኩም ዶ?

ሃይማኖት ዝበሃል ሓደ እምነት ዝውክል ድርጅት እንተኸውን ኣብ ውሽጡ ሃይማኖት ብምስፋሕን ሃይማኖት ልጠቅሙ ነገራት ምምግባርን ሓሳቡ ይገለፅ ኣብ ዓለምና ብዙሓት ዓይነት ሃይማኖት ኣለዉ ከም እስልምና ክርስትና ዝኣመሳሰሉ ማለት እዩ እቲ ብዙሕ ተኸታሊ ዘሎዎ ሃይማኖት እንታይ ይበሃል?

ተፈለጥቲ ሰባት-ተፈለጥቲ ሰባት ዝበሃሉ ብልተፈላለየ ሰባት ዝፍለጡ እንተኾኑ እቲ ናዮም ዝዛረብዎ ቃላት ወይ ኸዓ ድምፂ ዓብዪ ሓይሊ ኣለዎ፡፡ ስለዙይ እዚ ሓይሊ ተጠቒሞም ኣብ ሃገር ይኹን ኣብ ዝተፈላለየ ቦታ ዓብዪ ነገር ክፍፅሙ ይኽእሉ፡፡ ንስኹም ከምዚ ዓይነት ድምፂ እንተዝህልዎወኩም ንምንታይ ክተውዕልዎ ኔርኩም?

ስርትይዓኣዎም ቅስ ስጶርት ወይከዓ ኣከልዎም ቅስቃስ ባል ወዲ ሰው ሕይወቱ ምስትኻል ጥዕኑኡ ለምስትኻል ዚጐብሮም እንቅሥቓስ እዩ ብዙኅ ዓይነት ስጶርትለዉ ከም እግሪ ክዕሶ መርበብ ጕያ ማለት እዩ ንስኾም እንቲይ ዓይነ ስጶርት ብዙኅ ጊዜ ተዘውትሩ።

ፖለቲካ፣ ፖለቲካ ንሓንቲ ዓዲ ከሰስናን ድሕሪት ክመልሳን ዝኽእል ሓይሊ እንትኸውን መዙሕትኡ ጊዜ ድማ ኣብ ኣፍሪካ ዝርከ ፖሎቲካ ንህዝቢ ኽጠቅም ኣይረአን እዩ ።ንስኹምከ ፖለቲካ ንኣፍሪካ ኽጠቅም ተዓዚኹም ትፈልጡዶ?

ዜና ኣውተር፡- ዜና ኣውታር ማለት ፍልፍል ሓበሬታን ፍልፍል ፍልጠትን ዝኾኑ ቦታ ማለት እዩ ። ከም ድምፀውያነ ትግራይ ቲቪ ዝኣምሳሰሉን እዮም። ንስካትኩም ከ ኣብገዛኹም እንታይ ዓይነት ዜና ኣውታር ትጥቀሙ?

መጋይጺ ምጋይጺ ወዲ ሰብን ንምልኻዕ ኢሉ ዝጥቆም ሎም ካብቲ ፈጥሮ ተዋጾ ዝሥርኁ ኣውሑታት እዮም ከም ናይ ኢዝኒ ፡ናይኽሳድ ፡ቀለበዝ ኣምሰሶወል ድማ ኣብነታት ምጋይጽ እዮም ንዙኦም ድማ ካብ ወርቄ ብሮ ንሓስ ይሱራሑ። ወርቂ ኣብቲ ግራይ ክልልን ክንደይ ዝግዛእ ይምስለኩም?

ስጶር ማርከትን ኣቕሑን ስጶር ማርከት ን ኣቝሑን ዘመናዊይ ናይ ምትዕዳርጊይ ቦታን ትኸውን ከም ዝተፈላሉይ ነገራት ዝሸወጦሉ ቦታ እዩ ቅደም ቅደም ሰብ ኣቝሕን ግዛ ደጋን ትወርድ ኽዚ ግን ስጶር ማርከት ወሪዱዩ ኣቝሖ ዝገዝእ ስኹምከ ኣቝሕንምግዛ ስጶር ማርከት ተኸዶ

ናይ ገዛን በረኻ ንስሳ ናይ በረኻ እንሳ ዝበሃሉ ከም ኣምበሳ ነውሪ ዝኢ እንተኾኑ ናይ ገዛ እንሳ ድማ ከም ድሙ ኸልቢ ፈረስ እዮም ምስ ወድ ሰብ ዝነብሩ ምንም ዓይንቲ ሽክር ዘይስዕዑ እንስሳት ምህን እዮም ይምስለኩ።

መሳርሒ፡- መሳርሒ ማለት ሓደ ነገራት ምፍጻም እንትቕምሎም ነገራት እዮም፡፡ ከም ሾንከሎ ፣መፍሓሪ፣ መዂዓቲ ኣምሳሰኒን እዮም፡፡ እዚኦም ዂሉ እዚኦም ስራሕ ሃንፅቲ ክንደይ ዝክሎም ይመስለኹም?

ሓርሻን ግብርናን ሕርሻን ግብርናን ካብ ወለድ ናትኂዙ ካብ ቐደም ዝመጸንትኸውን ገንዘም ምምርካብን መግብን ንምርካብን ዝተኻይደ ሠራሕ እዩ ንስኹምከ ገንዘም ንምህርካብ ሓረስት ኣይትኾኑ ትዂሉዶ?

ህርሻን ግብርናን ሕርሻን ገብርናን ንሓንቲ ዓዲ ኣንድሕኾን ትኸውን ብዘይ ብ ሕርሻን ገብርናን ምም ነገር ክካይድ ኣይክእልን እዩ መኽንያቱ ሕርሻን ገብርናን ምግቢ ይፈጥሮ ሰብ ድማ ብዘይ ምግቢ ክነብር ኣይኽእልን እዩ ካብ ሕርሻን ምገብርናን ኣንዩትመርጾ።

ኅብረ ተ ሰብን ስድራ ብዙኅ ድራታት ኅብረ ተ ሰብ እንትምስርቱ ኣቦ ኣዶ ቖልዑት ድማ ሥድራ ይ ምስርቱ ብሱድሩ ብሥርዓት ዝዓበ ቖልዓ ምስ ዓበ ንኅረተ ሰዉ ብሥርዓት ዘገልግል ዝኸውን እዩ ኣነ ከምኡ ይሓሰብ ንስ ኾምከ እንታይተሓስቡ።

መፋልጢ መፋልጥ ማለት ሓደ ወዲ ሰብ ድሥርኁ ይኹን ሓሳቡን ምፍላጥ ዝጠቀምሉ ነይላ እዩ ቀደም ቀደም ሰብ ሓሳቡን ምፍላጥ ባህላዊ ነገራት እንትቃምቲ ነብር ኣብ ዝሕዘብዋንግን ብዘማና መልካ እንዳተገለጸ የርከብ ንስምካ ዘመናብዶት መርጽ ጐይት በሃላዊ።

ባንዴራ፡- ባንዴራ ማለት ናይ ሓደ ዓዲ ወይ ኸዓ ናይ ሓደ ድርጅት ዝገልጽ ምልክት እዩ፡፡ ናይ ኢትዮጵያ ባንዴራ ድማ ሰስተ ዓይነት ቀለም ዝሓዘ አዩ፡፡ ቐይሕ ፣ብጫ፣ ቖጻል፡፡ ንስኹም ኸ ናይዞም ቀለማት ሕብሪ ትፈልጥዎ ዶ ትትርግሙ?

ኣርማ ኣርማ ማለት ናይሓደቦታ ወይ ኸዓ ንሓደ ነገር ዝገልጽ ምልክት ማለት እዩ። እቲ ምልክት ድማ ብጥበዋይ መልግዕ ይግለ። ከም ስነጽሑፉን ቕርጻ ቕርጸን ምስኹምከ ናይ ዓልኹም ኣርማ ኣለኩምዶ?

ንግድን ምትዕድዳግን፥ ንግድን ምትዕዳግን ማለት ሓደ ሸማታይ ምስ ሓደ ነጋዳይ ዘራኽብ ማለት እዩ። እቲ ሸማታይ ገንዘብ ሒዙ እንትመጽእ እቲ ነጋዳይ ድማ ኣቕሓ ሒዙ ይመጽእ ንስከምክ ኣብ ቈረባ ጊዜ ዝገዛኹምዎ ኣቕሕ እንተይ ኣሎ?

ን ባንዴራ ንሓደ ሃገር መግለጺ ምንነት እንተኸውን ናይ ኢቲያ ባንዲይራ ድማ ሥስተ ዓይነት ቀልሚ ኣለሆ በጫ ቐይሕ ቖፃን ማለት እዩ ንስኩምከ ናይቶም ቀለማት ምንነት ፈጦዶ?

ፋሽን፡- ፋሽን ካብ ጊዜ ናብ ጊዘ ናተቓያየረ ዝመጽእ ናይ ኣካዳድና ወይ ኸዓ ናይ ጫማ ስነ ጥበብ እዩ፡፡ ቅደም ዝነበረ ፋሽን ኸዚ የለን፡፡ ንስኹም ትናይ ቀደም ፋሽን ዶ ትኽተሉ ወይስ ዝሐዚ ለሎ ፋሽን?

ገዛን መንበርን፡- ገዛን መንበርን ሓደ ወዲ ሰብ ብህይወት ንምንባር ካብቶም ዘድልይዎ ነገራት ሓደ እንተኾን ገዛ ንምሥራሕ ኣብዚ ኸዚ ኩነታት ብዙሕ ናይ ገንዘብ ወፃኢ ጌርኻ ኢኻ ትሰራሖ፡፡ ኣብ ዓለምና ብዙሕ ገንዘብ ወፃኢ ገይሩ ዝተሰራሐ ገዛ ኣበይ ቦታ ዝርከበ ይምስለኩም?

በትምግን መስተን በት ሚግን መስተር ማለት ሓደ ወድ ሰብ ቖርሹ ኸፊሉ ዝተኣናገዱሉ ቦታ መለት ዩ ኣብቲ ቦታ ሚግቢ ክልኽል መስተክልይኽል ዝተፈልሉይ ነገራት ክልይኽል እዮም ንስኾም ኣብ ከባቢኹም ትፈትዎ ቤት ምግውን መስተን ኣለኩምዶ?

ታሪኽን ተፈጦን ታሪኽ ንተፈጥሮን ትግራይ ብዙኅ እንተኸውን ካዞም ታሪኻት ሓደ ኾይናት ዓድዋ እዩ ኾይናት ዕድዋ ኣንፃር ትግራይ ዝገጠመ ጣልያን ዘሠዓረ ዄይናት እዩ ኣብቲ ታሪኽሱ እንተ ኅበሬየት ኣለኩም

ፋሽን ፋሽን ማለት ካብ ጊዜ ናብ ጊዘ ናተላዋጠ ዝመጽንትኸውን እቲ ቐደም ዝነበረ ፋሽንን ዝኸዚ ዘሎ ፋሽን ዓዊ ፈላላ ኣለዎ ንስኾም እቲ ናይ ቀደም ፋሽን እና ወለ ድናዶ ትመርፁ ወይ ዝኸዚ ዘሎፋሽን ኣንዩትመርፁ።

ፅሕፈት መሳርሒ፡- ፅሕፈት መሳርሒ ዝበሃል ፅሑፍ ንምጽሓፍ ንጥቀመሎም መሳርሕታት እዮም፡፡ ኣብ ቀደም እዋን ጀሚሩ እስካብ ኸዚ ፅሕፈት መሳርሒ ንጥቀም ኢና ንስኹም ከ ኣብ ገዛኾም ዘይፍለጥ ፅሕፈት መሳርሒ እንታይ ኣሎ ኣብ ገዛኹም?

ተፈጥሮን ኣካባብን፣ ተፈጥሮን ኣካባብን ናይ ሓደ ቦታን ምግላጽ ስነ ጥበብን፣ ሙዚቃን ንጥቀም እስኹም ከ ናይ ተፈጥሮ ኣካባብ ንምግላጽ እንተ ዓይነት ሜላ ተጣቂምኩም ትገልጹ። ሓሳብኩም እስቲ ኣብራርሁልና?

ናይመዝናነይ ቦታ ኣብብዙኅ ኽንረኸም ንኽል ኣብ ካባዩና ዂሉ ተፈጥራዊ ዝኾነ ነገር ናይ ብዕሉ ዝኃዞ መዝናንያ ነገር ኣለዎ እዩ ንስምከ ብምንታይኹም ትዝናነይ ብ ተፈጥራዊ ነገራዶ ወይስ ሰብ ዝሠርሖም ነገራት

መሠረታዊ ግልጋሎት፡-መሠረታዊ ግልጋሎት ዝበሃሉ ሓንቲ ሃገር ጠጠው ኢላ ንኽትኸድ ዝሕግዝዋ ግልጋሎታት እዮም፡፡ ከም ትምህርቲ ሀ፡ ቤትፍርዲ፣ ጥዕና ጣብያ ኣብነታት መሠረታዊ ግልጋሎት እዮም፡፡ ንስኹም ከ ከባቢኹም ክስረሓልኹም ትደልዩ መሠራዊ ግልጋሎት እንታይ ይበሃል?

ጕዕዘን ቱርዝምን ስደትን ጕዕዞ ማለት ሓደ ወዲ ሰብ ካብሓደ ቦታ ለኻሊ ቦታ እንትቀሣኣስ ማለት እዩ ሥደት ማለት ግን እዝ ወዲ ሰብ ኣብዝዝነረሉ ዂነታት ዘይክፈቶ እንተሎ ለኻሊ ዓዲ ምኻድ እንትውስ እንተሎ ማለት እዩ ኣብ ትግራይ ውሽጢ ኣብ ዛዓመት ሕንደይሰብ ዝተሰደደ ይምስለኩ።

ምዝናነይ ቦታ ማለት ኣይሙረኻን ምሕዳስ ተኾዶ ቦታ ማለት እዩ። እቲቦታሱ ትኽልታት ክሕዝኽል ባሕሪ ሌኾን ዝሎዘዝሮ ብተፈጥራዊ ነገር ኣይምረኻ ምሕዳስ ማልት እዩ ።ንስኹምከ ኣይሙሮኸም ትልበት ዘኣለኹም ብምታይ ትኅድስዎ?

ግዕዞ ቱርዝምን ስደትን፣ ግዕዞ ማለት ሓደ ሰብኣይ ወይ ሰበይቲ ካብ ሓደ ቦታ ናብ ካሊእ ቦታ እንትቀሳቀሱ እንተለዉ ማለት እዩ። ቱርዝም ድማ ሓደ ናይ ወፃኢ ነዋሪ ናብ ካሊእ ቦታ ዝተወሰነ ጊዜ እንትርነብር ማለት እዩ። ንስኹም ከ ኣብ ካሊእ ቦታ ቱርዝም ኾይንኩም ትፈልጥ ዶ?

ምግብታት፡- መግብታት ዝበሃሉ ወዲ ሰብ ካብዞም ዘለዎም ብሕይወት ንምንባር ሓደ እንተኾኑ ምግብታት ኣብ ብዙሕ ይምቀሉ፡፡ ከም ናይስጋ ተዋፀኦ፣ ኣትክልትን ፍራምረን፣ ኣሕምልትን ይበሃሉ፡፡ ካብዞም ዝፀራሕኽዎም አንታይ ኢኹም ትመርፁ?

ፋጢመፋለጥ ማለት ሓደ ነገር ብዝተፈላለይ መርክዕ ንምፍላጥ ምኑካን ማለት እዩ እዝ ማለት ብማኅበራዊ ሚዲያ ኾንቅል ብቴሌብዝን ኾንቅል ልኾነ ነገር ምፍላጥ ማለት እዩ እቲ ኣብ ዓለምና ብዙኅ ቕርሽ ዝወደ ምፋለጢ እንዲ ቕርሒ ዝወደ ኣይምስል

ገዛን መበርን ገዛን መንበር ኣበሃል ወዲ ሰብ ዝነበሮ ልቦታ ንትኸውን ዝገዛ ድማ ካብ ልተፈልለይ ነገራት ይሥራሕ ከም ስሚንቶ ተኸቲ ዝኣምሶሌን እዮም ሰብ ወዲ ሰብ ክነበር ኢሉ ትኽልታትን ተቖረጽ ኣጓቢኢልኹም ተሓስብዶ ኣነኢ ሕስቢኒ ንስኩምካ እንታይተሓስቡ?

ስፖርት ወይ ኸዓ ኣካላዊ ምንቅስቃስ፣ ኣካላዊ ምንቅስቃስ ማለት ሓደ ወዲ ሰብ ጥዕኒኡ ንምሕላይ ወይ ኸዓ ቕርፁ ንምሕላይ ዝገብሮ ምንቅሥቃስ ማለት እዩ። ካብቶም ምንቅሥቃስ ሓደ ኩዕሶ ምጽዋት ምግያይ እየ። ንስኹም ትጐይ ዶ ወይስ ኩዕሶ ትጸዋቱ?

መፋለጢ፣ መፋለጢ ስራሕኻ ንምፍላጥ ካብዞም ዝጠቅሙ ሜላታት ሓደ እዩ። ኣብ ዚሕዚ እውን ድማ ስራሕኻ ንምፍላጥ ማኅበራዊ ሚዲያ ኢካ ትጥቀም። ንስኹም ከ ዓብይ ስራሕ እንተዝህልየኩም ስራሕኹም ብማኅበራዊ ሚዲያኹም ድኹም ትጥቆሙ?

ኅብረ ተሰብን ስድራን ብዙኅ ሥራታት ኅብረ ተ ሰብምቲ ምስርቱ ኣቦ ኣዳ ቖልዖ ደማ ሥድራይ ምስርቱ ብሱድሩ ብሥርዓት ዝዕበ ቖልዓ ምስ ዓበየ ንኅብረተሰቡ ብሥርዓት ኣገገላ ይኸውን ኣነኸምኡ ይሓስብ ንስኹምከ እንታይትሓስቡ::

ጕዕዞን ቱርዝም ስደትን ማለት ጕዕዞ ማለት ሓደ ሰብ ካሓደ ቦታ ላ ሓደ ቦታ እንትቀሳቐስ ማለት እዩ ሥደት ግን ማለት ሓደ ሰብ ዝነሮ ኣልቦታ ስለ ዘይስማምዑ ነኻል ቦታ ኸይሉ ክነብር ክወሱ እንተሎ ማለት እዩ ስደት ኣላ ልኩም ተሓሱዶ።

መጽሓፍንጋዜጣን ከቐደም ጥንቲ ትኂዞም ፍልፍል ሓበሪታን ፍልፍል ፍልጠትን ኾይኖም ለገልጉና ዝጸንሖ እዮም። ኣብዝ ሕዝእወን ግን መዙኃቲ ሰብ ፍልጠት ምርካብ ወይ ኃብሪታን እምርካብ መጽሓፍተዘይኾነት ማኅበራዊ ሚዲያ እዩ ዝጥቀም ንስኹምከ እንታኣይትትቆ?

ማሕበራዊ ሚድያ፣ ማሕበራዊ ሚድያ ማለት ወዲ ሰብ ብኢንተርኔት ምኽንያት ብምግባር ፍልጠት ዝረኸበሉን ሓብሬታ ዝረኸበሉን ቦታ እዩ። ንስኩም ከ መብዛሕቲኡ ግዜኹም ኣብ ማሕበራዊ ሚድያ ድኹም ተጥፍእዎ ወይስ ኣብ ካልእ ኹነታት?

መጽሓፍን ጋዜይጣን ካብቶም ኅብሬይታት ፍልጠት ንምርካብ ካብዘልቆምሎም መሣርሕታት ሓደ እዮም ብመጽሕፍን ጋዜጣን ኣቢልካ ውዙኅ መልእኽትን ሓበርታን ምርካብ ይከኣሉ እዩ። ፍልጠት ብዙኅ ጊዘ ኣብ ጋ ዜይጣዶ ወይስ ኣብ መጽሓፍ ኪርከብ ኢልኹም ተኣ።

ኃይማኖት ማለት ወዲ ሰብ እምነት ንኤን ኢሉ ዘቃዋሞት ድርጅት ማለት እዩ ሥሩሑ ድማ ኃይማኖትን ምስፋሕን ንሰብ ዝሓሸ ሰብ ንምጋር ዝንቀሳቐስ ዘርጅት እዩ ኣብቲ ዓለምና ብዙኅ ተኸታል ዘለ ሃይማኖት መን ይመስለኩ?

ንግድን ምትዕድዳግን ማለት እቲ ነጋዳይ እትሸይጥ ትሸማታይ ድማ ዘዕድጐሉ ኹነታት እዩ፡፡ እቲ ነጋዳይ ትሽወጥ ሒዙ እንትመፅተሎ ትሸመታይ ድማ ዝገዝእ ገንዘብ ሒዙ ይመጽእ እዩ፡፡ ኣብ ዓለምና እቲ መጀመራ ጊዜ ዝነበረ ዓይነት ንግዲ እንታይ ይበሃል?

ኣርማ፣ ኣርማ ማለት ናይ ሓደ ነገር መግለጺ ምልክት ማለት እዩ። እቲ መግለጽ ምልክት ብጠባዋዊ መልካዕ ዝሠራሕ እንተኸውን ብዙኅ ፃዕሪ ጌርካ እዩ ዝስራሕ። እስኹም ከ ካብ ዓለምና ዘለዉ ጥባባት ተድንቅዎ እንታይ እዩ?

ንንንግድን ምትዕዳግን ማለት እቲ ነጋላይ ዝሽወጥ ኂዙን ቐርብ ትሸማታይ ድማ ገንዘፍ ኂዙ ዝቐርበሉ ኾነታት እዩ ።ቕደም ጊዜ ንንግዲ ሎም ብዙኅ ነገረት ይጐሩ ነይሮም ካውዞም ንንግዲ ኢሎም ዝጐሩ ነገራት ተሳውስዎ ኣለኩምዶ?

ስፖርት፡- ስፖርት ማለት ናይ ኣካል ምንቅስቓስ ማለት እዩ፡፡ ናይ ኣካል ምንቅስቓስ ድማ ጣዕናና ካብ ዘድልዩ ነገር እንትኸውን ስፖርት ኣብ ብዙሕ ቦታ ክምቀል ይኽእል፡፡ ከም ሓፂር ጕያ ፣እግሪ ኩዕሶ ፣መርበብ ዝኣመሳሰሉ ይበሃሉ፡፡ መርበብ እቲ ዘተጀመረሉ ዓመተ ምህረት መዓዝ ይመስለኩም?

ኣርክቲኬቸርን ሕንፃ ስራሕን፣ ኣርክቲኬቸርን ሕንፃ ስራሕን ንሓንቲ ዓዲ ዘመናዊ ሕንፃታት ንምስራሕ ካብዞም ልጠቅሙ ነገራት ሓደ እዮም። እቲእዚ ናይ ዓለምና ነዊሕ ፎቕ ኣብ ዱባይ ዝርከብ ቡርጅ ከሊፋ ድማ ብኣርክትኬቸር ዝተሰርሕ እዩ። እቲ ኸልኣይ ነዊሕ ፎቕ ኣብ ዓለምና መን ይመስለኩም?

ጥበብን ባሃልን ንሓደ ሃገር መግለጺ መንነት እዩ ኣብቲ ግራይ ድማ ዝተፍራለዩ ጥበብን ባህልን ኣለዋ ከም ኣካዳርናና ኣባዕላለናን ሙዚቃናን ኣሎ ንስኹም ኣውቲ ግራይ ክልል ትፈትዎ ባህሊ ንጐርናስከ።

ትምህርቲ ትምህርቲ ካብ ብቆልእትና ኂዝና ኢና ንመሃራ ካብ ቈዳማይ ክፍሊ ስካብ ንመውት ማለት እዩ። ስለዙይ ትምህርቲ ብጣእሚ ምሰፊሕ ስለልኾን ወዲ ሰል ስካው ዝመውት መምሃሩ ኣይቋረጸን እዩ ።ንስምከ ናይ ትምህርቲ ጥቅሚ ይርደአኩምዶ?

መሰረታዊ ግልጋሎት፡- መሠረታዊ ግልጋሎት ልባሃሉ ኸም ጥዕናጣብያ፣ ቤት ፍርዲ፣ ቤት ትምህርቲ እንተኾኑ እዞም መሠረታዊ ኣግልጋሎት ንሕ/ሰብ ንምግልጋል እዮም ተመሥሪቶም፡፡ ብመንግስቲ ድማ ይመሓደሩ፡፡ እዞም መሠረታዊ ኣግልጋሎት እዚኦም ኣብ ዓመት ክንደይ በጀት ይብጀቶሎም ይመስለኩም?

ጥበብን ባህልን፡-ጥበብን ባህለን ናይ ሓንቲ ሃገር ንምግላጽ ዓብዩ ኢጃም ይዋፅኡ፡፡ ካብቶም እጃም ዝዋፅዎም ድማ ባህሎምን ጥበቦምን ምግላፅ እዩ፡፡ ንስኹም ኣብ ትግራይ ዝርከብ ባህሊ እንታይ ኣሎ ትፈትዎ ወይኸዓ ተድንቕዎ?

ማኅበራዊ ሚድያ ማለት ብኢንተርኔት ጌርናንቲ ቀመሉ እንትኸውን ኣብ ማኃበራዊ ሚዲያ ብዙ ኃይን ጥንታት ኣለዉ ከም ኣብ ርኁ ዘሎ ቤሰም ምግናይ ሥራሕኻ ኣብ ማሓበራዊ ሚድያ ምፍላጥ ማኃበራ ሚድያ ጠም ከም ዘለ ኹን ጕዳትውን ኣለዎዩ ጥምዶ የመዝን ወይ ሥጉራት የመዝን ኢልኹም ተሓሡ።

መዝናነዬ ቦታ፡- መዝናነዬ ቦታ ዝባሃል ሓደ ሰብ ኣእይምርኡ ነፃ ኽገብር ዝኸደሉ ቦታ ማለት እዩ፡፡ እቲ ቦታ ብዙሕ ነገር ክሕዝ ይኸአል፡፡ ከም ባሕሪ፣ ተኽልታት ዝበዙሖ ቦታ ክኸውን ይኽእል፡፡ ንስኹም ኣእይምሮእኹም ነፃ ንምግባር እንታይ ትገብሩ?

መሠረታው ሎምዓት ልመዓት ንምፍጻም ዝጠሙና ነገራት እዮም ከም ጣናጣብያ ቤትፈርዲ ጶልስጢያ ዘማሶሶሉ ልመዓት ሓንታሃገር ጣኣሚ ኣዊ ኢጃም ይፍፅሞ ንስኹምከ ሓንታሕገርን ምፍጻ እንተይ ዓይነት መሠረተኣው ሎምዓት የትልያ።

መጋየፂ መጋይጽ ዝበሃል ወዲ ሰብ ካብ ዘለዎ መልክዕ ምሳኺሉ ዝጥቀመሉ መሣርሐ ማለት እዩ ከም ናይ ክሳድ ናይኢድ ቀለበት ዝኣምሰሰሉ መጋየጺ እዮም ንስኹምከ እንቲ ኣይንቲ መጋይጺ ዘትቆሙ።

ሕጊኣኽበርቲ፡- ሕጊ ኣኽበርቲ ዝበሃሉ ኣብ ሓንቲ ሃገር ወይ ሓንቲ ዓዲ ሰላም ዘምፀኦ ዝሰርሑ ወይ ዝንቀሳቀሱ ሓይልታት እዮም፡፡ ከም ፖሊስ ምልሻ ሮንዲ ዝመሳሰሉ እዮም፡፡ ዞም ሰባት እዚዮም እንተዘይህልዩ ኣብ ዓድና ሰላም ይህሉ ዶ ኢሎኹም ትሓስቡ?

ኣንሥድን ኣኅብረተ ሰበኒ ሥድራን ንሓንቲ ዓዲ ኤቤት ዓዊኣስተዋጾ ዘበርክንትኾኑ ሥድራ ኅረተ ሰምንቲ ምሥርት ኣቦኦ ኖ ቖንዑ ድማ ሥድራ ይ ምስርት ንስኹምከ እንተዕዊት ኣለኹም እንዲ ዓይነት ሥድራ ንምፍጣር ሓሴኹም ኣለኹ?

ጕዕዞ ቱርስምን ስደትን ቱርዝም ማለት ሓደ ናይ ወፃ ኢነባሪ ናብ ልኾነ ዓዲ መፂው ዝተወሰነ ግዘ ኽዘኣንሕ እንተሎ ቱርስም ይበሃል። ሥደት ማለግን ሓደ ሰብ ኣብዝነሮ ልኹነታት ዘይተሞችዮ ላውኻሊ ቦታን ተኽብተሎ ስደት ይበሃል ንሶም ክና ሥደት ተበራተውዕዶ

ኅብረት ሰብኒ ሥድራ ኅብረ ተ ሰብኒ ሥድራን ሥድራ ኅብረ ተ ሰብንቲ ምስርት ቈልዓ ፣ሰቤቲ ፣ኣቦ፣ ድማ ሥድራ ኣይምስርት ንቲ ቈልዓ ብሱይድሮ ብሥርዓት ዝዓበይእንቲኸውን ምስ ዓበየ ንኅረተ ሰው ዘገልግል መንእሰ ይኸውን ንስኹም ቈልዓ እንተሃለይኩም ብኸም የመልካዕ ተዕይዎ?

ኅብረተ ሰብን ሥድራን ኅብረተ ሰብን ሥድራን ንሓንታ ሃገር ኣንብሕቛ እንቲኾኑ ሥድራ ኅብረተ ሰብ እንትምሥርጥ ኅብረተ ሰብ ድማ ሃገር ምስርጥ ሥድራታት ንቕኑዕ ሃገር ንምሥራት ዓዊ ኣስተዋጾ ይዋጾ ኢልኹም ተሓስብሎ።

ጫማ ማለት ወዲ ሰብ ኣብ እግሩ ጸንገም ከይወጽሖ ኣብእግሮ ካብ ዝጐሮ ንብረት ወይኸዓ ኣቕሓእ እዩ። እቲ ኣቕሓ ካብ ተፈላሊ ሓደጋ ካብ ምክልኸል ሕዲጉ ንገይጺውን ይውዕል እዩ ።እስምከ ንገይጺ ድኹም ጫማ ቲጐሩ ወይኸዓ ካብ ሲይገር ምክልኻል?

መስበይት ምግን መስተን ዝበሃል ቕርሽኻ ኸፊልካ ትገድገለሉ ቦታ እዩ ኣብቲ ቦታ ድማ ምግውን መስተን የርከብ ንሱኹም ኣብ ገዛኾም ምጊ ተውልዕዶ ትፈቱ ወይስ ኣብ ደገ ወፂኾም ምጊ ምብላዕ ትፈትዩ።

ናይ ገዛን በራኻን እንስሳዕ ናይ ገዛ እንሳ ዝበሃል ኣብ ገዛ ኾይኑ ምንም ዓይነት ሽክር ዘየስአ ማለተይ ምስ ሰብ ተጸጕዐ ኽነበር ዘኽእል ማለት እዩ ናይ በራኻ እንስሳ ግን ካብ ሰብ ዝነረሉ ቦታ ኣርሒቝ ኢሉ ዝነብር እንስሳ ማቲከም ኣንበሳ ዝእ ማለት እዩ ንሶምከ ምስ ናይ በራኻ እንሳ ትነሩ ትደልዶ?

ናይ ገዛን በሮንኦሑ ናይ ገዛን ቤሮ ኾኑሑ ብዙኃቲ ጊዜ ካብ ትኽልጣት ዝሥርኅ እንተኾኑ ከም ጠረንኔዛ ኣርማድዮ ዝኣመሳሰሉን እዮም ንሱኹም ናይ ገዛን ቤይሮን ኦሑን ምስራሕ ትኽልጣት ምቑራጽ ኣጓቢኢልኹም ተሓሱዶ።

ንግድን ምትዕዳግን ማለት ሓደ ነገዳይን ሓደ ሸማታይን ዝራኸቡሉ እንተኾኑ እቲ ሸማታይ ገዘብ ኂዙ እንቲ መጽእ ቲነገዳይ ደማ ኣቝሒዙ መጽእ ስለ ዘስኸም ኣብ ቕራባ ጊዜ ዝገዛኣኹምዊ ኸዓ ዝሽመትኹእሞ ንብረት ይህለኩምዶ?

ትምህርቲ፡- ትምህርቲ ንሓንቲ ዓዲ ዕቤት ብዙሕ ጥቕሚ እንትህልዮ ካብቶም ጥቕምታት ሓደ ድማ ኣብ ሳይንስን ኣብ ኤሌሰሎኒክስን ድማ ዓብዬ ተፅዕኖ ኣለዎ፡፡ ስለዙይ ትምህርቲ ንምዕባይን እንታይ ዓይነት ኣስተዋፅኦ እንዳበርከትኩም ትርከቡ?

ጫማ ማለት ወዲ ሰብ ካብ በላሕቲ ነገራትን ንምክልካል ኣብ እግሩ ዝገብሮ እንትኸውን ካኡ ሓሊፉ ድማ ንመጋይፂ ይጥቆምሉ። ቀደም ጫማ ዘለዎ ሰብ ሃብታም ኢሉ ይሕሰብ ነይሩ ሕዚ'ከ ጫማ ዘለዎ ሰብ ሃፍታም ማለት ድዩ?

ቤት ምግብን መስተን ዝበሃል ወዲ ሰብ ቖሽኮፊኢሉ ዝገልገለሉ ቦታ ማግነት እዩ። ኣብቲ ቦታ ምግብን መስተን ይርከብ ንስኹም ኣብትነሩል ቦታ እንተ ዓነት ዳመስተን ምግርን ትፈልጡ ወይኸዓ ትፈ?

ሙዚቃ ድምጺን ምቕዳሕን ብትእዛዝ ዝተሰናኸለ ስነ-ጥበብ እዩ። ስሜት ሰብ ክደልይን ክሓጎስን ወይ ክጸልይን ይኽእል። ሙዚቃ ኣብ ባህሊ ሕብረተሰብ ቦታ ዓቢ ኣላ።

መሠረታውሉ መዓት መሠረታውሉ መዓት በሃል ንሓንታ ሃገር ኣንድሕቖ እንትኸውን ንለምዓት እንተፈላለይ ዕቤታት ከም ትምህርት ቤት ጠናጠብያ ዝኣመሳሰሉ መሠረቶሎ መዓት ይበሃሉ ሓንታ ሕገር ጠናጠብያ ተህልያዶ ይምረጽ ወይቓዓ ትምህርት ቤት።

ተፈለጢ ሰባት ተፈለጥ ሰባት ዝብሃሉ ኣብ መሓረ ሰብና ስፉተውን ዘፍለጡን እዮም ብመሓረ ሰብኻ ትፉተውን ትፍለጥ እንተለኻ ናትኻ ድምፂ ዓዊ ኃይሊዩልዮም እዝ ድማ ብዙኅ ነገር ትካይ ጥኽሊኻ ካብ ዓለምናዘርክዎ ትፈለጥ ሰባት ኣንዩ ትፈልጦ።

መፋለጢ መፋለጥ ማለት ሠራሓኻ ይኹን ኻሊ ሓሳኻ ተፋልጦሉ ነላ ማለት እዩ ኣብ ዝ ኅዝእዋን ድማ ሥራሕኻ ንምፍላጥ ማኅበራዊ ሚድኣኻ ትጥቀም ንስኹም ዓዊ ሥራሕ እንተልየኩም ሥርሓኹም ብእምታይ መልከአኹም ተፋልጥዎ ነይርኹም።

ጕዕዞ ቱርዝምን ስደትን ጕዕዞ ዝበሃል ክሓደ ሰብ ክሓደ ቦታ ላኻልቦታ እንትንቀሳቐስ እዩ ቱርዝም ድማ ሓደ ናይ ወፃንዋሪ ላብልኾኖ ቦታኺዱ እንትግንዮ ቱርዝም ይበሃል ንስኹምከ ናብኻሊ ቦታ ኺዱኹም ገውን ዮኹም ትፈልጡሮ?

መስተታት መስተታት ኣብ ክልተ የምቅሉ ኣልኮልዋም መስተን ልሱሉስ መስተን ልሱሉስ መስተ ዝበሃል ከም ሚሪንዳን ፔስፕን ተኸውን ኣልኮልዋም መስተ ድኣዂልተ ቢራ ዊስክ ዋይንድ ኣመሰል እዮም እቲ ልጣናና ዝጠመና ልሱሉስ መስተድዩ ወይስ ኣልኮልዋ መስተ

ልንኣምልትን ኣትክልትን ኣኅምልትን ዝበሃሉ ከም ሰላጣ ኾስጣ ኣራሽ ሙዝ ዝኣምሑንን እዮን ንስኹምካ ጥሕናኹም ነምሕላው ካብዞም ኣትክልትን ኣራንሽን ዝበሃሉ እንታይ ትትቀሙ

በሠረታ ኣውግልጋሎት ምሠራት ወግልጋሎት ከብ ዝበሃሉ ሓደ ከም ትምህርትቤየት ቤትፍርድን ጠና ጣውያን እዮም ጠናጣውያ ቤትፍርዲ ትመርትበት ኣን እዩ ዝቕድም ይመስለኩም ሓሳኹሙስቲ ኣካፉልና።

ናይ ገዛ ቕሑ ዝበሃል ነታትና ኣብ ገዛ ኾይናን ዘተቆማሉ ኣቕሑ ማለቲፍ ከም በረድስቲ ማንካ ብያቲ ዝኣምሳሶንን እዮም ዞም ዘረዘርክዎም ኣቝሑታት በዙሕቲ ጊዜ ካብ ሓጭንን ተኽልን ይሥራሑ እዝ ንምሳሐልካ ሓጭንን ተኽልን ም ኣጓዊ ይምስልኩምዶ?

ጥብን ህለን ጥበብን ባህልን ናይሓንታ ሃገር ምግላጽ ዓዊእ ኣተዋጸ ኣለዎ ኣብቲ ግራይና ብዙኅ ዓይንቲ ባህልን ጥበብን ኣለና ነስምከ ካብዝ ኣብቲ ግራይ ዝፍለጥ ባህልን ጥበብን ትፈልጥዎ ወይ ኸዓ ትፈትዎ ባህል ኣለኩምዶ

ብጋየፂ ወዲ ሰብን ኽመላኻዕ ኢሉ ዝጥቀመሎም ካብቲ ፈጥራዊ ተዋፆ ዝሥሩኁ ኣቝሕታት እዮም ገም ናይ እዝኒ ናይክሳድ ቀለበዝ ኣምስሰል ድማ ኣምነታት ምጋየጽ እዮም ካብ ወርቂ ብሩር ንሓዝ ድማ ኣይሥርኁ ሓደግራም ወርቂ ኣብቲ ግራይክልን ክንደይ ዝግዛ ኣይምስለኩም?

መጋየፂ ማለት ወዲ ሰብ መልኩዑ ንምውሳኽ ዝጥቀምሎም መሳርሕታት እንተኾኑ መብዛሕቲኡ ጊዜ ድማ ድቂ ኣንሰትዮ ዝጥቀማ፣ ድቂ ተባዕታዮ ውን የጥቀሙ እዮም፡፡ ንስኹም ከ ድቀ ኣንስትዮ ኽጥቀማ ተለዋ ዘጥዕመለን ይመስለኩም ወይስ ደቂ ተባዕትዮ እዮም ሓሳብኩም እስኪ ንገሩና?

ሃይማኖት፡- ሃይማኖት ማለት ናይ እምነት ድርጅት ማለት እዩ፡፡ ኣብ ዓለምና ድማ ብዙሕ ናይ እምነት ድርጅታት ኣለዋ፡፡ ከም ክርስትና፣ እስልምና ዝኣመሳሰሉ ይርከቡ፡፡ ንሱኩም ከ እቲ ኣብ ዓለም ኣብ ብዙሕ ዕድመ ዝቝፀረ ናይ ሃይሞኖት ድርጅት እንታይ ይምስለኩም?

ጉዕዞ ቱርዝምን ስደትን ንሱኹም ቱርስት ምዃኑ ዶ ትደልዩ ወይ ኸዓ ስደተኛ ምዃን ትደልዩ ኢለ ተሓቲተኩም እንታይ ኢልኹም ትምልሱለይ ነይሮም? ርግጠኛየ ትሪስት ኢልኹም ትምሉሱ ኢኹም ግን ንምንታይ መስልኩም ቱሪስት ምዃን ትደልዩ?

መሳርሒ፡- መሳርሒ ማለት ልኾነ ነገር ንምስራሕ እንጥቀመሎም ኣቝሑታት እዮም፡፡ ኸዚ ገዛ ንምስራሕ እንታይ ዓይነት ኣቕሑ ተጠቒምና ንሰርሕ ይምስለኩም ሓሳብኩም እስቲ ግሎፁለና?

ሃይማኖት፣ ሃይማኖት ማለት ሓደ ወዲ ሰብ ዝኽተሎ እምነት ማለት እዩ። ኣብ ዓለምና ድማ ብዙኅ ዓይነት እምነታት ኣለዉ። ካብቶም እናምታት ሓደ ክርስትና፣ እስልምና ዝተፈልለየን እዮም። ንስኾም ከ እንታይ ዓይንቲ ሃይማኖት ትኽተሉ?

መሠረት ኣውግልጋዛ ዝበሃሉ ከም ጥዕናጣውያ ትምህርቲ ቤት ቤት ፈርዲ እዝኣምሳሰልን እዮም ሓንቲ ሃገር ጠጠው ኢላ ኽጥቕጽል ድማ ብደንቢ ይሕገዝዋ ሓንታ ሃገር እዚየምተ ዘይብላ ጠጠው ትብል ይመስለኩምዶ

ሃይማኖት ሃይማኖት ማለት ናይ እምነት ድርጅት ማለት እዩ ኣብዓለምና ድማ ብዙሕ ናይ እምነት ድርጅታት ኣለዉ ከም እስልምና ክርስትና ዝኣመሳሰሉ ማለት እዩ እቲ ብዙሕ ዕድመ ዝቖፀረ ናይ ሃይማኖት ድርጅት እንታይ ይመስለኩም?

ርሻንግናንሓርሻን ግብርናን ገንዘም ምምህርካብን መግምን ምረብኻብን ካብዞም ንጥቆምሎም ነገራት ሓዶ እንተኾኑ እዝ ነገርእዙይ ካብ ወለድና ካቐደምትኂዙ ዝመጸእዩ ንስኹምከ ገንዘም ምምህርካብ ሓርሻን ግብርናንዲኹም ትትቆሙ ወይስ ካይእ ነገር።

ሕብረተሰብን ስድራን፣ ሕረተሰብን ስድራን ሓንቲ ሃገር ኣብ ምሥራት ዓብይ ኣስተዋፅኦ እንትዋጹኡ። ስድራ ሕረተ ሰብ እንቲምስርት ኣቦ፣ እኖ ቖልዑ ድማ ስድራ ይምስርቱ። ንስኹ ከ ምስ ዓበኩም ክንደይ ቖልዖ ናይ ምውላድ ሓሳብ ኣለኩም?

ምጊብታት ምጊብታት ወዲ ሰብ ብሕወት ካብ ነብር ካብ ዚኅግዝዎ ነገራት ሓደ እዮም ምግብታት ኣብ ዙኅ ይምቀሉ ከም ናይ ኣትክልቲ ተዋጸ ናይ ሢጋ ተዋጸወ ተዋሂሎም ይኽፈሉ ንስኹምከ እንተ ዓይነት ክፍልየኹም ትመርጹ።

ፖለቲካ፣ ፖለቲካ ንሓንቲ ዓዲ ዕብየት ይጠቕምን ይጉድእን እዩ። ኣብዘለናይ ኹነታት ግን ንሓንቲ ሃገር ክጠቅማን ክብድላን ኣስተውዒልና ንፍለጥ። ኣብዚ ሕዚ ዘለናዮ ናይ ኹነታት ንሃገርና ፖለቲካ ጠቂምዋ ዶ ወይስ ጐዲእዋ ኢልኩም ትሓስቡዎ?

ናይገዛ ኣቅሑ፣ ናይ ገዛ ኣቕሑ ዝበሃሉ ኸም በረድስቲ፣ ማንካ፣ ብያቲ ዝኣመሰሉ እንተኾኑ መብዛሕትኡ ግዜ ካብ ጣውላን ሓፅንን ይስርሑ። ሓፅንን ጣውላን ኣንዩኡ ኽባር ይመስለኩም ሓሳብኩም እስቲ ኣካፉልና?

ጕዕዞ ቱርዝምን ስደትን ስደት ዝበሃል ሓደ ወዲ ሰብ ኣብ ዝነውረሉ ቦታ እንተዘይተ ስማዕምዖ እንትኾዉ እንተሎ ናብ ኻሊእ ቦታ ምኻድ እንትውስ እንተሎ ስደት ይበሃል፡፡ ጕዕዞ ዝበሃል ግን ሓደ ቦታ ናብ ኻሊአ ቦታ ዝግበር ምንቀሳቓት ማለት እዩ፡፡ ንስኹም ከ ትማሊ ዝተቀሳቕስክምዎ ተስተውዕሉ ዶ?

መጽሓፍትን ጋ ዜይጣን፣ መጽሕፍትን ጋዜይጣን ፍልፍል ፍልጠትን፣ ፍልፍል ሓበሬታ እንተኾኑ ከብ ቕድም ኣትሒዞም ንሕዝቢ እናገልጎሉ ይርከቡ። ኣብዝ ሕዚ እዋን ግን ኣገልግሎቶም እንዳቐነሰ ሞጺኡ ምኽንያቱ ተረዲእክሞ ዶ?

መጽፍትን ዜጣመጽሕፍትን ጋዜጣን ካብ ቖደምቲኺቶም ንሰብ እንዳጐልጎሎ ዝርከቡ ዓይነታት ሓብሬታ እዮም መጽሕፍን ጋዜጣን ፍልጠትን ኃብሬታን ንረክብ ንስኹም ኃብሬታን ፍልጠትን ኣምርካብ መጽሓፍ ዝድኹምቲ ጥቀቡ ወይስ ጋዜጣ።

ስፖርት-ስፖርት ወይ ኣካላዊ ምንቅስቓስ ልጥዕናና ጠቓሚ ካብ ዝጠቕሙ ዝበሃሉ ነገራት ሓደ እዩ፡፡ ስፖርትእንትንሰርሕ እንተለና ኣእምሮናን ይሕደስ፣ ጥዕናና ንሕሉ፡፡ ስፖርት ንምስራሕ ግዜና እንተጥፋእና ኣግባብ ኢልኩም ትሓስቡ ዶ?

ጶለቲካ ጶለቲካ ንሓንቲ ዓዲ ዕቤት ብጥዓንጐሳን ከብ ዝብሃል ነገራት ሓደ እዩ ብሥርዓት እተጠምኻሉ ዕቤት ዘምፂ እንትኸውን ብሥርዓት ዘይጠምኻሉ ዕንወት ዘምፂእ እዩ ኣብታዓድና ዘሎ ጶለቲካ ብሥርዓት እተጠምናሉ ይመስልኩምዶ።

ሕርሻን ግብርናን ሕርሻን ግብርናን ትግራዋይ ካቐደም ትኂዙ ገንዘብ ንምርካብን መይግን ምርካብን ዝትቀመሉ ነበረ ሚላታት እዮም። ዝካፍኸዝወድ ንሰብ ነገልገሉ ዘድከቡ እዮም ንስምከ ወለድኹም ኣለኩምሎ ብኅርሻ ዝመኃደር?

መጽሕፍትን ጋዜጣን መጽሕፍትን ጋዜይጣን ዝበሃሉ ፍልፍል ፍልጠትን ፍልፍል ሓብሬታ እንተኾኑ ካብ ቐደም ትሕዞም ምሳናት ዝጸንሐ እዮም ኸዚ ጋዜይጣ ዘሎዶዊ ይምስልኩም ጋዘይጣን እንተ ዝህልኸ ብጋዜይጣ ዶኡ ትንብብ ወይስ ብማኅበራዊ ሚድያ ንጐርናስካ?

ኣልንኣልን ኣትክልትን ኣኅመልትን ካብ ልጥዕናና ካብ ዝጦሙ ዝበሃሉ ንግብታት ሓደ እዩ ኣትክልትን ኣኅመልትን ኣውሽጦም ብዙኅ ዓይነት ዋይታምናት ስለለ ዘለዎ ልጥዕናና ብጥዓመዮም ዝጠሙና ንስኹም ኣትክልትን ኣኅመልትን እና ተመርፁ ወይስ ናይ ሥጋ ተዋጾ።

ንኤሎትሮንክስ ማለት ኣብ ዝኸ ዝሕዋን ብዙኅቲ ተቓሚ ዘለዎ ናይ ሳይንስ ውጢትኮይኑ ከም ሞባይል ዝኣሙሳሶልን እዮም ኤሎትሮንክስ ካብ ጦሙ ግድኣቱ የመዘኒ ኢልኹም ተሓሥዶ ሓሳኹምስኪ ግለጽላ።

ንዴራባንዴራ ማለት ናይ ሓደ ሃገር መግለጺ ማንነት ማለት እዩ ቲጳ ድማ ናይምዓላ ባንዲይራ ኣለዋ ቲባንዴራ ድማ ሠለስተ ሒሪ ዝኃዘ እዩ ቢጫ ቖፃል ቀየሕ ማለት እዩ ናቲ ባንዴራእታ ተኅብሪ ትርግሙ ትፈጥወሮ።

ናናይ ገዛቑሑ ዝበሃሉ ኣብ ገዛውሽቲ ኾንና ንገድገለሎም ኣቝሑታት እዮም ከም ማንካ ካራ ቢያቲ ዝኣሙሳሰድ እዮም ካብቶም ናይ ገዛቑሑታት ኣን እዩ ትበጣሚ ወሳኒን ኢልኹም ተሓስብዎ

ሱፐር ማርኬት ኣቕሑ፡- ኣቕሑ ሎሚ ኣብ ሱፐር ማርኬትን ኣብ ዝተፈላለዩ ድኳናትን ይርከቡ፡፡ ከምዚ ቀደም ዝነበረ ኣብ ዕዳጋ ብዙሐ ኣይርከቡን እዮም፡፡ ንስኹም ኣቕሑ ንምግዛአ ዕዳጋ ኸይድኩም ዲኹም ትገዝኡ ወይ ከዓ ስፐርማርኬት ወይ ኸዓ ድንኳን ሓሳብኩም እስቲ ግለፁልና?

ትራንስጶርት እንተሽከርከርተ ናብዝሕዝእዋን ንወዲ ሰብ ጥዕሚ ኣጕልጕሎት ንዳሃውዘርከቡ እንተኾኑ ካብቶም ዝህቦም ኣግድክሎት ድማ ካብ ሓደ ሰብ ላኻሊ ቦታ ላኻሊ ቦታ ምብጻይሕ ማለት እዩ እዝ ድማ ብዙኅ ቕርሺ ኸፊል ካያኻ ተበጽሕ ንሰምከ ዝለ ዝሓ ቕርሺ ዝኸፉል ኹምልኹነታት ትሳው ስሎ።

ሕብረተሰብን ስድራን- ብዙሕ ስድራታት ሕብረተ ሰብን እትትምስርቱ ኣቦ፣ ኣደ፣ ቖልዑት ድማ ስድራ ይምስርቱ፡፡ ብስድርኡ ብስርዓት ዝዓበየ ቖልዓ ምስ ዓበዮ ንሕብረተሰብ ብስርዓት ዘገልግል ይኸውን፡፡ ኣነ ከምኡ ይሓስብ፡፡ ንስኹም ከ እንታይ ትሓስቡ?

መጋይጽን መመላኽዕን ዝበሃል ወዲ ሰብ መልቁዕ ን ምውሳኽ ዝትቀምሎም መሣርሕታት እዮም በህላዊ ኾንኹሉ ዘመናዊ ክኾንኹሉ ኣብዚ ሕዝቢዋን ምጋይጽን ዘይትቀም ሰብ የለን እንሱ ኹምካ ምጋይጽቲ ትቆምዶ?

ሙዙቃ ሙዚቃ ማለት ወዲ ሰው ኣይምርኡ ኣምሕዳስ ዝጥቆሙሉ መሣርሕ እዩ ።ሙዚቃ ድማ ብዙኅ ኃይንቲ ቅድ ለዋ ከም ኣንችወየ ፣ተዝታ ዝኣምሳሰልን እዮም። ኣብቲ ግራይ ውሽቲ ብደም ዝፍለጥ ቕድ ሙዚቃ እንታይ ይመስለኩም?

እፅዋት፡- እፅዋት ማለት ዓይነታት ተኽልታት ኮይኖም ከም ንመድሓኒት ገዛ ንምሥራሕ እንትቀመሎም እዮም፡፡ ኣብዚ ሕዚ እዋን እፅዋት ቝፅሮም እንዳቐነሰ ዝርከቡ እንትኸውን እዚ ድማ ዘስዕቦ ምኽንያት ድማ ኣግባብ ዘይብሉ መቑራፅ እንትኸውን ተኽሊ ክቑረፅ እኒሄዎ ኢልኹም ተሓስቡ ዶ?

ኃይማኖት ኃይማኖት ማለት ንሓደ እምነት ዘውክል ድርጅት እንተኸዉን ኣብ ዓለምና ድማ ብዙኅ ዓይነት ኣይሙንተት ኣለዉ ከም ክርስትና እስልምና ኣይሁድ ዘመሳሰሉ እቲ ኣብ ዓለምና ብዙኅ ትወካሉ ዘለዎ ኃይማኑት እንታይ ይምስልኩ?

መጋይጽን መመላኽዕን፣ መጋይጽን መመላኽዕን ካብ ጥንቲ ኣትሒዙ ዝነበረ እንትኸውን ካብ ዎሎዶን ናብ ዋሎዶ እናተሽጋገረ ዝመጸ እዩ። ኣብዚ ሕዚ እዋን ብዙኅ ተጠቃሙ ዘለዉ እንትኸውን ምስ ናቐደም እናፃጺርካ እዚ ናይኸእዚ ይበለጽ። ንስኩም ከ መጋየጺ ጠቐምቲ ድኹም?

ጋይመጋይጥ መለት ሓደ ሰብ ካብ ዘለኦ መልካዕ ወስኺ ይኢሉ ብማሕሳብ ዝጥቆሞም ነገራት እዮም ። ከም ወርቂ ቡሩር፣ ንሓስ ዘመሳሱሉ እዮም ።እቲ ኻብዞም ዝጠቖስኽርኽሎም ኣንእዩ ዝኸበረ ኣይምስለኩ?

ፋሽን፣ ፋሽን ካብ ወሎዶ ናብ ውሎዶ እናተቓይረ ዝመጸ እንትኸውን ናይ ቀደም ዝነበረን ፋሽንን እዚ ሕዚ ዘሎ ፋሽን ኣብይ ኣፈላላይ ኣለዎ። ንስም ከ ናይ ቀደም ፋሽን ዲኹም ትጥቀሙ ወይስ እዚ ሕዚ ዘሎ ፋሽን?

ምግብታት፣ ምግብታት ካብዞም ንሂወትና ዝጠቅሙ ዝብሃል ነገራት ሓደ እንትኸውን ምግብታት ድማ ኣብዙሕ ይ ክፈሉ። ከም ናይ ስጋ ተዋፅኦን፣ ኣትክልትን ኣሕምልትን ካብዞም ኣትክልትን ኣሕምልትን ኣየኒኡ ኢኹም ንጥዕናና ኣድላይ ኢልኹም ትሓስብዎ?

ምግብታት ምግብታት ማለት ወዲ ሰብ ካብዞም ብሕይወት ክነሩ ዘልዮም ነገራት ሓደ እንተኸውን ከም ኣራንሺ ፡ሙዝ ዝኣምሳሶንን እዮም። ንጥዕናና ዝጠሙ ዝምግብታት ኣትኽልትን ፍራምረን እንተኾኑ ኣንእዩ ዝሓሻ ይመስለኩም?

ታሪኸን ተፈጥሮን፣ ታሪኽ ተፈጥሮን እትገልጽ ተፈጥሮ ድማ ታሪኽ ይገልጽ። ኣብ ትግራይ ድማ ብዙኅ ዓይነት ታሪኸን ተፈጥሮን ኣለዉ። ካኣቶም ብዙሓት ሓደ ታሪኽ ኣክሱም፣ ታሪኽ ዓደዋ ኣለዉ። ንስኹም ከ ትፈልጦዎ ናይ ታሪኽ ትግራይ ኣለኩም ዶ?

ጥንካን ተፈጥሮን ኣካውን ዘማሳስሎም ነገራት ኣለዉ ተፈጥሮ ኣካዊኡ ንትውክል ኣካባብ ድማ ብተፈጥሮ ይውከል ስለዙይ ኣብ ኣካዊኹም ዘሎ ተፈጥራዊ ነገራት ወፂኹም ኣስተውዒልኹሞ ተፈልጥሮ።

በንዴራ፡-ባንዴራ ማለት ምልክት ናይ ሓንቲ ሃገር ማለት እዩ፡፡ ባንዴራ ድማ ሕብርታት ኣለዎ፡፡ ናይ ኢትዮጵያ ባንዴራ ሠስተ ዓይነት ሕብሩ እንተህልዎ ቐይሕ፣ ብጫን ቆፃልን እዩ፡፡ ናይቶም ባንዴራታት ትርግሙ ትፈልጦዎ ዶ?